ሃይማኖት ማለት ሓደ ማሕበረሰብ ዝአምኖ ምስ ዝአምኖ ድማ ልዑል ቦታ ዝህቦ ኮይኑ እዚ ድማ ሓደ ፈጣሪና ኢሎም ዝአምንዎ ዝፍፅምሉ ናይ አምልኮ ስርዓት እዩ። እዚ አብ ምስሊ እንሪኦ ዘለና እውን ሓደ ካብአቶም ኮይኑ ንዝአምንዎ ፈጣሪኦም ከምልኩ ከለዉ እዩ።

ምስሊ እንሪኦ ዘለና መናእሰይና አብ ሕማቅ ቦታ ካብ ምውዓል ኣብ ስፖርታዊ ዝኮነ ምንቅስቃስ ዝውዕልሉ ኮይኑ እዚ ድማ ዝተፈላለዩ ኩዕሶ አብ ማእከል ብምእታው ንዕዑ ድማ ብምውቃዕ ዝጭወት ጨዋታ እዩ።

ዓለምና ዝተፈላለዩ ዓይነታት መስተት ዓይነታት ኣለዉ። እዚ ኣብ ቅድሚና እንሪኦ ዘለና ምስሊ ከዓ ናይ ኣረቂ ምስሊ ኮይኑ ዝተፈላለዩ ሽምን ኣርማን ዘለዎ እዩ። እዚ ድማ ማሕበረሰብና ውን ቡልዕል ተጠቃምነት ዘለዉዎ መስተ ኣረቂ እዩ።

እዚ አብ ምስሊ እንሪኦ ዘለና ሓደ ካብቶሞ ባህላዊ ዝበሃሉ መድሓኒታት ሓደ ኮይኑ ደቂ ሰባት ሕክምና ቅድሚ ምጅማሩ ዝብርዎም ዝነበሩ ዓርሶም ካብ ሕማም ንምክልካል ዝወስድዎም ዝነበሩ መድሓኒታት ሓደ እዩ። እዚ ድማ ብካል ማሕበረሰብ ልዑል ልምዲ ዘለዎ እዩ።

ካብ ወለዶ ናብ ወለዶ ብዝወረስናዎ ኣከዳድና ብምዕባይ ዝሓሽ ዘመናዊ ብምግባርን ደሰ በሃልን ንዓይኒ ዝስሕብን ማራክን ምግባር ማለት እዩ።

እዚ ንሪኦ ዘለና ሓደ ካብቶም ባህላዊ ዝኮነ ቤት ምግብን መስተን ኮይኑ እዚ ድማ ደቂሰባት ዓርሶም ንምዝንናይን ኣብ ዝገብርዎ ጻዕሪ ዝከድዎ ቦታ እዩ። እዚ ድማ ፍልፍል ኣታዊ ኮይኑ ነቶም በዓል ዋና የገልግሎም።

ኣብዚ ሕዚ እዋን ማሕበረሰብና ቡዙሕ ጊዜ ንማሕበረሰብና ንፅሬት ንክንሕሉ ዘገልጉሉና እዮም።

ኣብዚ ምስሊ እንሪኦ ዘለና ሓደ ኻብቶም ናይ ኣትክልቲ ውፂኢት ዝኾነ እዩ። እዚ ድማ ንደቂ ሰባት ጥዕና ዝለዓለ ኣስተዋፅኦ ዘለዎ ኾይኑ መብዛሕትኡ ማሕበረሰብ ተጠቃሞነት ዘለዎ ኣትክልቲ እዩ።

ኣብ ዝተፈላለዩ ማሕበረሰብ ዝተፈላለየ ዓይነት ማጋየፅታት ክህልዉ ይክእሉ እዮም፡፡ ካብቶም ምስሊ እንሪኦም ዘለና ድማ ሓደ ካብቶም መጋያየፅቲ ዓይነታት እዩ፡፡

እዚ ኣብ ምስሊ እንሪኦም ዘለና ሓደ ካብቶም ናይ ኣኩሱም መዕረፊ ኣየር ኮይኑ እዚ ድማ ብዝተፈላለዩ መመላክዕታት ብምግያፅ ንዚድማ ተጠላብነት ንክህልዎን ብዝተፈላለዩ መስታወቂያ ብምስራሕ ይክኣል እዩ።

እዚ ኣብ ምስሊ እንሪኦ ዘለና ካብቶም ባህላዊ ምግቢታት ዝኮኑ ኣብ ዓዲ ግራት ዝተለመደ ጥሕሎ እንዳተባሃለ ዝፍለጡ ምግቢ እዩ፡፡

ዝተፈላለዩ ዓይነት ኣከዳድናታት ካብ ወለድና ብምውራስ ንዕኦም ድማ ብምምሕያሽን ዘመናውነት መልክዕ ገይርና መንነትና ባህልና ክንገልፀሎም ንሙክር ኢና እዚ ኣብ ምስሊ እንሪኦ ዘለና ድማ ሓደ ካብቶም ናይ ፋሽን ዓይነት ዝኾነ ባህላዊ መንነታ ንምግላፅ ትጥቀመሉ እዩ።

እዚ ኣብ ምስሊ እንሪኦ ዘለና ሓደ ካብቶም ንደቂ ሰባት ኣድለይቲ ዝኮኑ ናይ ገዛን ናይ ቢሮን ኣቁሑታት ዝስርሕሉ ቦታ ኮይኑ እዚ ምስሊ እዙይ ድማ ን ዝተፈላለዩ ነገራት እንጥቀመሎም ናይ ገዛ ኮኑ ናይ ቢሮ ኣቁሑታት እንሪኤሉ ምስሊ እዩ

መጋየፂ መጋየፂ መልክዕ ንኽውስኽ ዝጠቅም ነገር ኮይኑ እዚ ኣብ ምስሊ ንሪኦ ዘለና ካብቶም መጋየፅታት ሓደ ኮይኑ እዞም መጋየፅታት እዝኦም ሃይማኖት ባህሊ ዝገልፁ እዮም። እዚኦም ድማ ኣብ ዝተፋላለዩ ክፍሊ ማሕበረሰብ ዝተፋላለዩ መጋየጺታት ክህልዉ ይክእሉ እዮም።

ሙዚቃ ማለት ዝተፈላለዩ ድምፅታት ብሓደ ተኣኪቦም ዝኾነ ስምዒት ዝገልፅ ድምፂ ክፈጥሩ እንተለው እዪ እቲ ምስሊ እዙይ ንሪኦ ዘለና ድማ ካብ ናይ ክልልና ሙዚቃታት ዝኾነ እዩ ።

ኣብ ኣኽሱም ካብ ዝርከቡ ናይ መስሕብ ንግድትታት ሓደ ኾይኑ እዚ እንሪእኦ ዘለና ድማ ደቂሰባት ወይ ናይ ኣኽሱም ማሕበረሰብ ንኽዘናጋዕ ኣእምሩኡ ንክሓድስ ክብልን ዝጥቀሙሎም ናይ መዘናግዒ ቦታታት እዮም እዚኦም ድማ ሂወት ቕልል ንክብል ይገብሩ።

እዚ አብ ምስሊ ንሪኦ ዘለና ካብቶም ሃፍትታት ተፈጥሮታት ሓደ ኾይኑ ንሕብረተሰብና ዓብይ ጥቅሚ ኣለዎ።

ዝተፈላለዩ ድርጅታት ዘለዎም ምህርትታት ንተጠቀምቲ ናብ ዓይኒ ብዝሰሕብ መንገዲ ከቅርቡ አለዎም። ኤዚ ድማ ክገብሪ ዝኽእሉ ብቀሊሉ ንደቂሰባት ዐይኒ ብዝኣትው መፋልጥታት ብምጥቃሞ እዩ። ሰለዚ ዝኾነ ይኹን ምህርቲ ብመፋለጢ ተጠቂምሞ የርእዩ።

ፍሉጥ ሰባት ኣብ ግዚኡ ልዑል ዋጋ ኽብሪን ዘለዎም ኾይኖም ንህዝቢ ኢሎም ደው ኢሎም እዮም ኢሎም ዝሕሰቡ ሰባት እዮም። እዚ ኣብ ምስሊ እንሪኦ ዘለና ድማ ሓደ ካብቶም ተፈለጥቲ ሰባት ዝነበረ ናይ ኢትዮጵያ መራሒ ዝነበረ መለስ ዜናዊ እዪ።

እዚ ኣብ ምስሊ እንሪኦ ዘለና ሓድ ኻፍቶም ዝተፈላለዩ ነገራት ንምስራሕ ዝተፈላለዩ ነገራት ወረቀታትን ንምጥባቅ እንጥቀመሉ ኮይኑ እዚ ድማ ኣብ መብዛሕትኡ ኮነ ናይ ግሊ ስራሕ ንረክቦ መሳርሒ እዩ።

ተፈለጥቲ ሰባት ኣብ ማሕበረሰብ ልዑል ቦታ ዘለዎም ንማሕበረ ሰብ እውን ፅቡቅ ኣገልጊሎም እዮም ተባሂሉ ዝሕሰብ እዩ፡፡ ኣብዚ እንሪኦ ዘለና እውን ሓደ ካብቶም ተፈለጥቲ ሰባት ብማሕበረሰብ ልዑል ቦታን ክብርን ኣለዎ ተባሂሉ ዝሕሰብ እዩ፡፡

ሕብረተሰብ ስድራን ብጣዕሚ ተተሓሓዝቲ ካብ ዝኾኑ ነገራት ሓደ ኾይኖሞ ስድራ ንሕብረተሰብ ሕብረተሰብ ንስድራ ድማ ክሃነፅ ይኽእል እዩ። እዞም ኣብ ምስሊ እንሪኦም ዘለና ድማ ዝተፈላለዩ ማሕበረሰብ ኾይኖም ዝተፈላለዩ ስራሕ ኽሰርሑ እንተለው እዮም።

መሰረተ ልምዓት ንሓደ ማሕበረሰብ ኣድላይ ዝኮነ ነገር ስሉጡን ቁልጡፉን ግልጋሎት ንክረክብ ግዚኡን ገንዘቡንክቁጡቡን ሓደ ካብቲ መሰረተ ልምዓት ዝኮነ ቤት ምግብን መስተን እዩ።

ናይ ዜና ኣውታሪት ማሕበረሰብና ቡዙሕ ሓበሬታታት ለዉጥታታትን ዝጥቀመሉን ዝርከቡሉ እዩ። ብዝተፈላለዩ መንገድታት መስኮት ቴሌቭዥን ብማሕበራዊ ሚድያታትን እውን ክቀርቡ ይክእሉ እዮም

ኣብዚ ምስሊ ንሪኦም ዘለና እፅዋት ኮይኖም እዚኦም ድማ ብደቂ ሰባት ዝትከሉ ኮይኖም እዚኦም ኣብ ደቂ ሰባት ጥዕና ሉዑል ዋጋን ዘለዎም እዮም። እዞም እፅዋት እዚኦም ንደቂ ሰባት ዝተፈላለየ ጥቕሚ ዝውዕሉ ነገራት እዮም።

ኣብዚ ምስሊ እንሪኦ ዘለና ሓደ ካብቶም ናይ እስፖርቲ ዓይነታት ሓደ ኮይኑ ደቂ ሰባት ኣእምርኦም ንምዝንናይን ካብ ጭንቀቶም ንምግልጋልን ኣብ ዝገብርዎ ከይዲ ዝጥቀምሉ ናይ እስፖርት ዓይነታት እዩ፡፡ እዚ ድማ ማሕበረሰብና ዝግበር እዩ፡፡

ሙዚቃ ማለት ዝተፈላለዩ ቅኒታት ኣብ ሓደ ተኣኪቦም ናይ ሓደ ብረተሰብ ስሚዒት ንምግላፅ እንጥቀመሉ እዩ። ብምስሊ እንሪእዮ ዘለና እውን ሓደ ሙዚቃ ዓይነት ካይኑ ሁራ ሰለስተ እናተባህለ ዝፍለጥ ናይ ኣሳዕሳዓ ዓይነት እዩ።

ኣብዚ ምስሊ ከም እንሪኦ ዘለና ሓደ ኻብቶም ናይ ፍልጠታት ምንጪ ዝኾነ ቤት ትምህርቲ ኮይኑ እዙይ ድማ ደቂ ሰባት ፍልጠት ዝረኽብሉን ብሩህ ተስፈኦም ቁልፊ ዝኾነ ነገር ኮይኑ ዝረኽብሉ ድማ ካብ መምህራን ብምቕሳም እዩ።

እዚ ምስሊ እዚ ሓደ ካብቶም ኣብ ኣክሱም ዝርከቡ መስሕብ ንግድታት ኮይኑ ነዚ ቦታ እዚ ክጉብንዩ ድማኒ ካብ ዝተፈላለዩ ዓድታት ዝመፁ ሰባት ፍልፍል ኣታዊ ኮይኖም ነታ ከተማ የገልግሉ፡፡

እዚ ሓደ ካብቶም ብኢድ ዝስርሑ ባህላዊ ናይ ገዛ ኣቁሑ ኮይኑ እዚ ድማ ሌማት እንዳተባሃለ ዝፍለጥ ናይ ትግራይ ኣቅሓ እዩ፡፡

ሕብረተሰብና ፍልጠት ንምዕባይን ኣብ ዓለም ዘሎ ነገራት ።፣ሓቤረታ ንምርኻብ፣ ካብ ዝጥቀመሎም ሓደ ዞኾነ መፅሓፎትን ጋዜጣታትን ኦዮም። ንምጥንቃቅን ሓበሬቴ እንረኽበሉ መፅሓፍ እዩ።

አዚ ኣብ ምስሊ እንሪዞ ዘለና ሓደ ካብቶ ሃፍትታት ተፈጥሮ ኮይኖም ብተፈጥሮ ዝርከቡ እዮም፡፡ እዚኦም ድማ ነታ መሬት ፍሉይ ገፅታ ዝህብዋን ንዓይኒ ማራክትን ደስ በሃልትን እዮም፡፡ እዚ ድማ ፍልፍል ኮይኖም የገልግሉ፡፡

ምስሊ እንሪኦ ዘለና ድማ ሓደ ካብቶም ባህላዊ ዝኾኑ መስተታት ኮይኑ ኣብ ዝተፈላለየ ቦታ ድማ ዝተፈላለየ ሽም ክህልዎ ይክእል እዩ፡፡ እዚ ኣብ ምስሊ እንሪኦ ዘለና ድማ ኣብ ከባቢ ኢሮብ መብዛሕትኡ ግዜ ንመስተነት ዝጥቀምሉ ባህላዊ መስተ እዩ፡፡

ፀጉሪ ካብ መሠረታዊ መንነትን ባህልን መግለፅታት ሓደ ኾይኑ ኣፍቲ ምስሊ እንምልከቶ ከዓ ነዊሕ ጀብጀብ ኾይኑ ኣብዚ ሕዚ ግዜ ተፈላጥን ተጠላብን ኮይኑ ዝርከብ ቅዲ ጻጉሪ እዩ።

ትምህርቲ ንቡርህ ዝኮነ መፃኢ ቁልፊ ኮይኑ ኣብዚ ምስሊ ከዓ ናይ ህዝቢ ቤተ ንባብ ዝረአ ዘሎ ኮይኑ ሰባት ተኣኪቦም ኮነ ብውልቆኦም ዘንብብሉን ፍልጠት ዝረክብሉን እዩ፡፡ ዝተፈላለዩ ሓበራታትን ፅሑፋትን እውን ኣብዚ ቤተንባብ ይርከቡ፡፡

እዚ ኣብ ምስሊ እንሪኦ ዘለና ሓደ ካብቶም ናይ ገዛ እንስሳ ዝኮነ ፈረስ እናተባሃለ ዝፍለጥ ዝተፈላለዩ ነገራት ንምሽካም እንጥቀመሉን ፍልፍል ኣታዊናን ዝኮነ እዩ፡፡

እፅዋት ካብቶም በዝሒ ህይወት ብጣዕሚ ኣድለይቲ ዝኮኑ ነገራት ኮይኖም እዚ ኣብ ምስሊ እንሪኦ ዘለና ድም ሓደ ካብቶም ናይ እፅዋታት ዓይነት ሓደ እዩ፡፡

እንሪኦም ዘለና ሰባት ካፍቶም ሕጊ መኽበርቲ ሓደ ኾይኖም እዚኦም ድማ ካብ ማሕበረሰብ ዝወፁን ንማሕበረሰብ ደው ዝበሉን ብመንግስቲ ዝወሃቦም ሕግትት ዘተግብሩን ንማሕበረሰብ ሰላምን ፀጥታን ደው ዝበሉ ኣካል ማሕበረሰብ እዮም።

ብቐሊሉ ቦታ ዝተረኸቡ ንደቂ ሰባት ኣድለይቲ ዝኾኑ ነገራት ኣብ ሓደ ቦታ ኣብ ሓደ ቦታ ተኣኪቦም ዝርከቡሉን ደቂ ሰባት ኣብ ቀርብኦም ዝግልገልሉ ቦታ ኮይኑ እዚ ድማ ነቲ ንግዲ ዘውፅኡ ሰባት ፍልፍል ኣታዊ ኮይኑ ዘገልግሎም እዩ::

ሓደ ካብቶም ፍልፍል ፍልጠት ሓበሬታ ማሕበረሰብ ዝኮነ ነገር ኣብዚ ምስሊ እንሪኦ ዘለና ድማ ሓደ ካብቶም መንፈሳዊ መፅሓፍ ዝኮነ መፅሓፍ ቅዱስ እናተባሃለ እዩ፣ እዙይ ድማ እቲ ማሕበረሰብ ብዛዕባ እቲ ዘምልኮ ሓበሬታ ዝረክበሉ እዩ፡፡

መብዛሕትኡ ማሕበረሰብ ሓደ እዚ ኣብ ምስሊ ንሪኦ ዘለና ውን ሓደ ካብ ናይ ተኽሊ ዓይነታት ኮይኑ ነቶም ሓረስቶት ድማ ከም ፍልፍል ኣታዊ ንዐኦም ከም ምግብነት ኮይኑ ዘገልግሎም እዩ፡፡ እዚ ሓደ ንብዝሓ ሂወት ብጣዕሚ ኣድላይ ዝኾነ ነገር እዩ፡፡

ኣብ ሕብረተሰብና ዝደልዎም ነገራት ምግብታት መስተታትን ንኽረክብን ኣብ ቀረብኡ ዘለው ቤት ምግምብታት ኮይኖም እዚአም ድማ ቅልጥፍን ስልጡን ዝኾነ ግልጋሎት ንኽህብን ከም ባዓል ዋና ድማ ፍልፍል ኣታዊ ኮይኖም የገልግሎም፡፡ እዚ ድማ ሓደ ካብቶም እዩ፡፡

ስድራን ሕብረተሰብ ዝተታሓሓዙ ነገራት እንትትኮኑ ስድራ መሰረት ሕብረተሰብ እዩ፡፡ ኣብዚ ምስሊ እንምልከቶ ድማ ኣባላት ስድራ ዝኮኑ ሰለስተ ቆልዑ እንትትኮኑ እዞም ቆልዑ ድማ ብወለዶም እተኣዘዝዎ ስራሕ እናሳለጡ ንምልከት፡፡

ኣብ ማሕበረሰብና ሉዑል ቦታ ሓደ መልክዕ እዩ። እዚ ድማ ሓደ ሰብ መልክዕ መልክዕ ንምውሳኽ ካብ ዝገብሮም ፃዕርታት ድማ ዝተዘፈላለዩ ዓይነታት ወፅኣት ምጥቃም እዩ እዚ ኣብ ምስሊ እንሪኦ ዘለና ድማ ሓደ ካብኣቶም ሰብነቶም ንምልስላስ ዝጥቀሙሎም ።

ምግቢ ሓደ ኻፍቶም መሰረታዊ ዝኾኑ ንደቂሰባት ብዘይምግቢ ኽነብሩ ኣይኽእሉን እዚ ኣብ ምስሊ እንሪኦ ዘለና ድማ ኻብቶም ናይ ምግቢ ዓይነታት ሓደ ኾይኑ ኣብ ትግራይ ብተለምዶ እንጥቀመሉ ምግቢ እዪ።

ባህሊ ዝገልፀልና ኣከዳድና ኣፀባብቃ ኣነባብራ ናይ ሕብረተሰብ ኮይኑ ኣብዚ ምስሊ ካዓ ግለ ሰባት ናይ ኢትየጵያን ኤርትራን ባህላዊ ክዳን ተከዲኖም ንሪኦም፡፡ እዚ ኣከዳድና ከዓ መንነት፣ ታሪክን ባህሊ ነቲ ሕብረሰተስብ ክገልፀልና ይክእል፡፡

መናእስይ አሕዋትና ካብ ዝተፈላለዩ ሕማቕ ቦታታት ብምውዓል አብ ሓደ ቦታ ተአኪቦም ሓደ ዓይነት ዕላማ ዘለዎምን ንዝተፈላለየ ምንቅስቃሳት ክገብሩ እንተለው አብዚ ምስሊ ንዕዘብ አለና እዚ ድማ ንጥዕኖኦም ኮነ ንሰውነት ቅርፂም አድላ ዪ ዝኾነ ነገር እዩ፡፡

ማሕበረሰብና ዕለታዊ ሂወቱ ንክመርሕ ገንዘብ የድልዮ፡፡ ስለዚ ድማ እዚ ገንዘብ ዝረክበሉ መንገዲ ድማ ብዝተፈለለዩ ሓደ ካብኣቶም ድማ ብንግዲ እዩ፡፡ እዚ ምስ እቲ እንሪኦ ዘለና ድማ ካብቶም ንግድታት ዓይነት ሓደ ኮይኑ ዝተፈለለዩ ቡናታት ንማሕበረሰብ ብምሻጥ ገንዘብ ዝረክብሉ እዩ፡፡

እዚ ካብቶም ብበዝሒ ብጣዕሚ ኣድለይቲ ዝኾኑ ነገራት ኮይኖም እዚ ኣብ ምስሊ ንሪኦ ዘለና ድማ ሓደ ካብቶም ብጣዕሚ ኣድለይቲ ዝኾኑ ናይ እፅዋት ዓይነታት እዚ ድማ ንምግብነትን ንመድሓኒትነትን እንጥቀመሎም ዝተፈላለዩ ዓይነት እፀዋት አለው፡፡ እዚኦም ድማ ብጣዕሚ ኣድለይቲ ዝኾኑ ነገራት እዮም።

ሙዚቃ ማለት ዝተፈላለዩ ቅኒታት ብሓደ ኮይኖም ዝፈጥርዎ ድምፂ ኮይኑ እዚ ድማ ስምዒትን ባህልን ንምግላፅ ዝጠቕመና እዪ::

እዚ ኣብ ምስሊ እንሪኦ ዘለና ሓደ ካብ ናይ ሃይማኖት ስርዓታት ዝኮነ ጥምቀት ኮይኑ እዚ ድማ ኣብ ኣክሱም ማሹም ኣብ ዝባሃል ቦታ እዩ፡፡

ስፖርቲ ማለት ዝተፈላለዩ ምንቅስቃሳት ምግባር ኮይኑ እዚ ድማ ንዝተፈላለየ ዕላማ ክግበር ይኽእል ሓደ ክፍሊ ኣካላት ሰዉነትና ንምዕባይን ከምኡ እዉን ድማ ካብ ሕማም ንምክልካን እዩ።

ቤተ ምግብን መስተን ማሕበረሰብ ንምግልጋልን ፍልፍል አታዊ ንምኻን ዝክፈቱ ቦታታት ኮይኖም እቲ ማሕበረሰብ ድማ ቁልጥፉን ስሉጥን ብዝኾነ አብ ከባቢኡ ብዝረከቡ ንክግልገል ዝጠቅሙ እዩ እዚ ምስሊ ንሪኦ ዘለና ሓደ ካብቶም ቤት ምግቢ መስተን ዝኮነ እዩ፡፡

እዚ ኣብ ምስሊ እንሪኦ ዘለና ሓደ ካብቶም ናይ መስተ ዓይነታት ኮይኑ እዚኦም ድማ ኣረቂ እናተባሃሉ ዝፅውዑ እዮም፣ እዚይ ደማ ብሓደ ማሕበረሰብ ኣብ ዝርከብሉ ቦታ ኣብ ቀረባ ተኣኪቦም ዝርከብሉ ቦታ ንምልከት ኣለና፡፡

ካብቶም ናይ ሓደ ማሕበረሰብ ናይ ፍልጠት ማእከል ዝኮኑ ኮይኑ እዚ ድማ ደቂ ሰባት ዝሓሸ ሂወት ንክመርሑ እውን መነባብርኦም ንምምሕያሽን ኣብ ዝገብርዎ ፃዕሪ ሓደ ከይዲ እዩ፡፡ እዚ ድማ ብማሕበረሰብና ኣዝዩ ልዑል ተቀባልነት ዘለዎ እዩ፡፡

እዚ ኣብ ምስል እንሪኦ ዘለና ሓደ ሰብኣይ ሓደ ካብቶም ተፈለጥቲ ዝባሃሉ ሰባት ተፈለጥቲ ሰባት ኮይኑ እዞም ተፈለጥቲ ዝብሃሉ ሰባት ድማ ኣብ ህዝቢ ዓብይ ቦታ ዘለዎምን ህዝቢ ልዑል ቦታ ዝከፈልሉ እዮም፡፡ እዚ ድማ ካብኣቶም ሓደ እዩ፡፡ እዚ ድማ እንሪኦ ዘለና ፖለቲከኛታት ትግራይ ሓደ እዩ፡፡

እን እንሪኦ ዘለና ካፍቾሞ ናይ ቱሪዝም መሦሕባት እዮም።

እቲ እንሪኦ ዘለና ሓደ ካፍቶም ናይ በረኻ እንስሳ ኾይኑ እዚ ድማ ንደቅሰባት ብጣዕሚ ሓደገኛ ዝኾነን ብደቅሰባት ድማ ሉዑል ተፈራሕነት ዘለዎን መብዛሕቲኡ ግዜ ድማ ምሸት ምሸት ዝርእን እንስሳ እዩ። እዚ መብዛሕቲኡ ግዜ ኣብ በረኻ ዝርከብ እዩ።

ተፈጥሮን ኣከባቢን ሂወት ደቂ ሰባት ወሰንቲ ዝኮኑ ነገራት ኮይኖም ተፈጥሮ ከዓ ፍልፍል ንፁህ ኣየር መፃኢይ ሂወት ፍልፍል ማይን እዩ፡፡ ኣብዚ ምስሊ ከዓ ብተክልታት ዝተሸፈነ ጎቦን ኣብ እግሪ ከዓ ንእሽተይ ከተማን ንዕዘብ፡፡

ተፈለጥቲ ሰባት ማለት ኣብ ህዝቢ ልዑል ቦታ ዘለዎምን ብህዝቢ ድማ ልዑል ክብሪ ዘለዎም ሰባት ኮይኖም እዚኦም ድማ ንህዝቦም ደው ኢሎም እዮም ኢልካ ዝሕሰቡ እዮም፡፡ እዚ ኣብ ምስሊ እንሪኦ ዘለና ድማ ሓደ ካብቶም ኣብ ትግራይ ተፈለጥቲ ዝኾኑ ናይ ወታደራት መራሕቲ እዩ፡፡

እፅዋት ካብቶም ብጣዕሚ ኣድለይቲ ዝበሃሉ ንብዝሃ ሂወት ኣድለይትን ንሰብ ሂወት እዉን ጠቀምቲ ዝኮኑ ነገራት እዮም እዚኦም ድማ ንዝተፈላለዩ ነገራት ኣብ ጥቅሚ ይዉዕሉ ንኣብነት ከዓ ንመድሓኒትነት ምግብነትን ኣብ ጥቅሚ ነዉዕሎም ።

ናይ ዜና ኣውታራት ዝተፈላለዩ ዓይነታት ሓደሽቲ ሓበሬታታት ንኽንፈልጥ ዝሕግዙና ኾይኖሞ፤ ሓደ ካብኣቶም ዝኮነ ድማ ኣብ ምስለ እንሪኦ ዘለና እዩ።

ከባቢና ብሃፍትታት ተፈጥሮ ዝተመልኦ እዩ፡፡ እዚ ምስሊ እንርኦ ዘለና እውን ካብቶም ሃፍትታት ተፈጥሮ ሓደ ዝኾነ እዩ፡፡

መዘናግዒ ቦታታት፡- ማሕበረሰብና ካብ ዘለዎ ጭንቀታትን ፀገማትን ንክወፅእን ዓርሱ ነከዝናንይን ካብ ዝጥቀመሎም ቦታታት ኮይኑ እዝኦም ድማ ነቶም በዓል ዋና ከም ፍልፍል ኣታዊን ሂወቶም ንክመርሑን ኮይኑ ዘገልግሎም ቦታታት እዩ፡፡

ሕጊ መክበርቲ ብላዕለዋይ ኣካል ዝተወሃቦም ብሕጊ ዘክብሩን ዝፍፅሙን ኮይኖም እዚ ኣብ ምስሊ እንሪኦም ዘለና እውን ናይ ባንኪ ሕጊ መክበርቲ እዮም፡፡

ማሕበረሰብና ካብ ሓደ ቦታ ናብ ሓደ ቦታ ንምጓዓዝ ካብ ዝጥቀመሎም ናይ መንገዲ መጓዓዝያ ካብ ዝኮነ መኪና ሓደ እዩ እዚ ኣብ ምስሊ እንሪኦ ዘለና፡፡

ናይ ገዛ ኣቁሕት፡- እዚኦም ኣብ ሕድሕድ ገዛ ደቂ ሰባት ዝርከቡ ኮይኖም እዚኦም ድማ ደቂ ሰባት ሂወቶም ንምቅላል ዝጥቀምሎም ኣብ ሕድሕድ ማዓልቶም ኣብ ጥቅሚ ዘውዕልዎም ኣቁሕት እዩም፡፡ እዚኦም ድማ ንቡዝሕ ነገራት ዝጠቅሙና እዮም፡፡

ስራሕ እንብሎ ዕላማ ዘለዎ ንጥፈት ኾይኑ ትልሚ ንምፍፃም ዕላማ ንምስኻዕ ውፅኢት ንምርካብ እንገብሮ እዩ። ንኣብነት ገዛ ምስራሕ፣ ዕዱማት መርዓ ምዝንጋዕ ምድራፍ ክኾን ይኽእል እዩ ስራሕ።

ዜና ሓደ ማሕበረሰብ ብዛዕባ ዓለም ዘለዎ ኩነታትን ሓበሬታ ንምርካብ ካብ ዝጥቀመሎም መንገዲታት ኮይኖም እዚኦም ድማ ብዝተፈላለየ መንገዲ ክሓልፉ ይክእሉ እዮም፣ ሓደ ድማ ከምቲ ኣብ ምስሊ እንሪኦ ዘለና ብመስኮት ተለቪዥን ዝተፈላለየ ማሕበራዊ ሚድያታት ክሓልፍ ይክእል እዩ፡፡

እዚ ኣብ ምስሊ እንሪኦ ዘለና ና ዕንጨይቲ ስራሕቲ ኮይኑ ሰራሒ ከሞ ፋልፍል አታዎ ምስሊ እንሪኦ ዘለና ሓደ ካብ ዕንጨይቲ ስራሕቲ ኮይኑ እዚ ድማ ምልኣታዊ ኮይኑ ሂወቱ ዘገልግለሉን ዝመርሓሉን እዩ፡፡

እዚ ኣብ ምስሊ እንሪኦ ዘለና ሓደ ካብቶም ሃፍትታት ተፈጥሮ ኮይኑ እዚ ድማ ብተፈጥሮ ዝርከብ እዩ፡፡ እዚኦም ድማ ምስቲ ኣብኡ ዝነብሩ ማሕበረሰብ ፍሉይ ዝኮነ ናይ ቅርርብ ዘለዎም እዩ፡፡ እዚ ድማ ናይ ማሕበረሰብ ታሪክ ዝገልፁ እዮም፡፡

ትምህርቲ ሓደ ካብቶም ፍልፍል ፍልጠት ዝኮኑ መንገድታት ኮይኑ እዚ ኣብ ምስሊ ንሪኦ ዘለና ድማ ካብቶም ንትምህርቲ ኣድለይቲ ዝኮኑ ኣቁሕታት ምካኖም ኣብ ዝኮነ ቦታ ተኣኪቦም ንሪኦም ኣለና ነዚ ድማ እዚኦም ንተምሃሮ ከገልግሉ ዝነበሩ ግልጋሎት ደው ኣቢሎም ኣለዉ::

እዚ ኣብ ምስሊ እንሪኦ ዘለና ሓደ ኣብ ትግራይ ካብ ዝግበሩ ባህልታት ኾይኑ እዚ ድማ ደቂ ሰባት ሓጎሶም ንምግላፅን ደስተኦም ንምግላፅን ዝገብሩዎ ስዕሲዒት እዩ። እዚ ስዕሲዒት ድማ ኩዳ እናተብሃለ ይፍለጥ።

ሃይመኖይ ማለት ዝተፈላለዩ ሕብረተሰብ ኣብ ሓደ ተኣኪቦም ዘገልግልሉ ስርዓት ኮይኑ እዚ ድማካብቶም ዘምልኩሎም ቦታታት ሓደ እዩ፡፡

ኣርማ ማለት ዉሑዳት ቃላትን ምስልታትን ብምግባር ናይቲ በዓል ዋና ማንነት ክገልፅ ይክእል እዩ ዝበልናዮ እሞ እዚ ኣብ ምስሊ ንሪኦ ዘለና ሓደ ካብቶም ኣርማታት ዝኮነ ናይ መቀለ ዩኒቨርሲቲ ኣርማ እዩ ።

ኣብዚ ምስሊ እንሪኦ ዘለና ሓንታ ሰበይቲ ዝተፈላለዩ መጋየፅታት ጌራ ነዓዓ ባህለይ መንነተይ ይገልፅ እዩ ዝበለቶ እዩ ኢላ ዝሓሶበቶ እቲ ማሕበረሰባ እውን ዝገልፅ ተኸዲና ንሪኣ።

ኣብዚ ምስሊ ከምንርእዮ እዉን ናይ ርእሰ ወ ኣድባራት ወ ገዳማት ኣክሱም ፅዮን ቤተ ክርስትያን መፋለጢ ንርኢ አለና::

አርማ ማለት ን እሽተን ቃላት ተጠቂምካ ዝኾነ ናይ ሓደ ንግዲ ሽም ኮይኑ እዚ አብ ምስሊ ንሪኦ ዘለና ናይ ሓደ ኣድላዪ ዕቋርን ልቋሕን አክስዮን ማሕበር ዝበሃል አርማ እዪ።

እፅዋት ካብቶም ብዛሓት ብጣዕሚ አድለይቲ ዝኮኑ ነገራት ኮይኖም እዚ አብ ምስሊ እንርኦ ዘለና ድማ ሓደ ካብቶም ዓይነት እፅዋት ኮይኑ አብ ዝኮነ ቦታ በቂሉ ንሪኦ፡፡

መሰረተ ልምዓት ንሓደ ሕብረተሰብ ካብቶም ኣድላይቲ ዝባሃሉ ነገራት ኮይኑ እዚኦም ድማ ማሕበረሰብና ቅልጡፍን ስሉጥን ዝኮነ ግልጋሎት ንክህልዎን ገንዘቡን ግልቦቱን ንክቅንስ ዝገብሩ እዮም፡፡ እዚ ኣብዚ ምስሊ እንሮኦ ዘለና ድማ ሓደ ካብቶም መሰረታዊ ልምዓት ዝኮነ ሕክምና እዩ፡፡

ደቂ ሰባት ምስ ዝኣምንዎ ኣካል ከም ፈጣሪኦም ዝሓስብዎ ንሱ ይቅበሎ እዩ ይፈቅዶ እዩ ዝብል ተግባራት ብምእካብ ዝክተሉልን ነቲ እምነቶምን ኣተሓሳስባን ዝዋሃብ ስም ሃይማኖት ይባሃል፡፡

ካብቶም ሓደ ን ማሕበረሰብና ኣድለይቲ ዝኮኑ ነገራት ገዛ እዩ:: እዚ ድማ ካብ ዝተፈላለዩ ቁርታትን ንከላኽለሎም እዩ ።እዚ ኣብ ምስሊ ንሪኦ ዘለና ሓደ ካብቶም ገዛታት ኮይኑ ሓደ ስድራ ኣባላት ኣብ ሓደ ገዛ ከፍ ኢሎም ዝነብሩሉ ምስሊ የረኢና።

ፀጉሪ ሓደ ካብቶም ብተፈጥሮ ዝርከቡ ኮይኖም ዝተፈላለየ ቅዲ ብምትሓዝ ድማ ናይ ሓደ ሕብረተሰብ ባህልን መንነት ክገልፅ ይክእል እዩ፣ እዚ ኣብ ምስሊ እንሪኦ ዘለና ድማ ሓደ ካብኣቶም እዩ፡፡

እዚ እንሪኦ ዘለና ሓደ ካብቶም መስሕብ ቱሪዝማት ሓደ ኮይኑ ነዚ ምስሊ ክርእዩ ዝመፁ ካብ ዝተፈላለዩ ቦታታት ክመፅእ ከሎ እታ ከተማ ኮነ እቲ ህዝቢ ፍልፍል ኣታዊ ኮይኑ የገልግሎ፡፡ እዚ ድማ እንሪኦ ዘለና ቅርፂ ኮይኑ ብምስሊ ሓወልቲ ዝተቀረፀ እዩ፡፡

መሰረታዊ ግልጋሎት ሓደ ካብእቶም ንማሕበረሰብ ኣድላይቲ ዝኮኑ ነገራት ንፅሁን ንጡፍ ግለጋሎት ገንዘቦምን ግዜኦም ንክቁጡ ዝገብር እዩ፡፡ ኣብዚ እንሪኦም ዘለና ድማ ማሰረታዊ ልምዓታት ዘይተአታተወሎም ቦታትታ እዩ፡፡ እዚ ድማ ማሕበረሰብ ንፅሁን ንጡፍ ዝኮነ ግልጋሎት ንክረክብ ትፅቢት ዝገበረሉ ዘሎ ምስሊ እዩ፡፡

ትምህርቲ ሓደ ካብቶም ንማሕበረሰብና ኣድልዪ ዝኮነ ነገር ኮይኑ እዚ ድማ ፍልፍል ፍልጠት ኮይኑ ዘገልግል እዩ። እዚ ኣብ ምስሊ ንሪኦ ዘለና እዉን ሓደ ዕላማ ዘለዎም ማሕበረሰብ ኣብ ሓደ ቦታ ተኣኪቦም ዝተፈላለዩ ትምህርቲታት ካብ መምህሮም ክቀስሙ ከለዉ እዩ ።

እዚ አብ ምስሊ እንሪኦ ዘለና ሓደ ካብቶም ዝተፈላለዩ ነገራት ንምስራሕ ዝጠቅሙና መሳርሕታት ኮይኑ እዚ ድማ ብተለምዶ ደፍተር እናተባህለ ዝፍለጥን ዝተፈላለዩ ነገራት ንምፅሓፍ እንጥቀመሉ አድላዪ ዝኾነ መሳርሒ እዩ።

ናይ ገዛ አቁሑ አብ ሕድሕድ ዕለታዊ ዝኮኑ ሂወትና ንጥቀመሉን አብዛሕትኡ ናይ ማሕበረሰብ ገዛ ዝርከቡን እዮም እዚ አብ ምስሊ እንሪኦ ዘለና እውን ሓደ ናይ ገዛ አቅሓ ኮይኑ ዝተፈላለዩ ነገራት ካብ ገዛና ንከይአቱ ንምሽፉን ዘገልግለና መጋረጃ ይበሃል።

ንቶም ደቂሰባት ኣድለይቲ ዝበሃሉ ነገራት ሓደ ምግቢ እዩ። ብዘይ ምግቢ ሓደ ሰብ ኽነብር ኣይኽእልን። እዚ ኣብ ምስሊ እንሪኦ ዘለና ድማ ሓየ ኻፍቶም ምግቢ ዓይነታት ኾይኖም እዞም ምግቢ ድማ እንቋቁሖን እንጀራ ፍርፍርን እዮም። እዙይ ድማ ሓደ መግለፂ ናይ ምግቢ እዩ።

እዚ እንሪኦ ዘለና ኣብ ከባቢ ራያ ዝርከብ በሃሊ ኮይኑ እዚኦም ድማ ተኣኪቦም ኣብ ሓደ ኮፍ ኢሎም ናይ ልቦም ዘውግዕሉን ዝተፈላለዩ ባህላዊ ዝኾኑ ሰራሕትታት ዝፍፀምሉ እኒሀው እዩ።

ንወዲ ሰብ ኣድለይቲ ዝኮኑ ነገራት ኣብ ሓደ ቦታ ተኣኮቦም እንረክቦም ኮኖም እዚኦም ድማ ፍልፍል ኣታዊ ነቶም ዝሸጡ ነቶም ዝገዝኡ ድማ ኣብ ቀረበኦም ስሉጥ ግልጋሎት ንክረኽቡ ዝገብሩ እዮም፡፡ እዞም ኣብ ምስሊ እንሪኦም ዘለና እውን ሓደ ካብኣቶም ኮይኖም ደቂ ሰባት ብቐሊሉ ክረኽብዎም ዝኽእሉ እዮም፡፡

ማሕበረሰብና ካብ ሓደ ቦታ ናብ ሓደ ቦታ ንክበፅሕ ዝተፈላለዩ ዓይነት መንገዲ ይጥቀም ካብአቶም ድማ እዚ አብ ምስሊ ንርእዮ ዘለና ሞተር ሳይክል እዩ።

ሙዚቃ ጥበብ እዩ። ዝተፈላለዩ ድምፅታትን ቅኒታትን ብምውህሃድ ኾይኑ ዝስራሕ እንትከውን ከም ዓለም ለካዊ ቛንቛ ኮይኑ እውን የገልግል ሙዚቃ እውን ናይ ሕብረተሰብ ባህሊ ኮይኑ የገልግል ሙዚቃ ንግለሰባት ከዓ ከም መዘናግዒ ኮይኑ የገልግል

ኣርማ ማለት ናይ ሓደ ነገር ንምግላፅ እንጥቀመሎም ሓፀርቲ ነገራት ኮይኖም ጠንካራ ብዝኾኑ ቃላት ናይቲ ድርጅት መንነትን እንታይነትን ንምግላፅ እንጥቀመሉ እዩ።

እዩ ውፅኢታት ኣብ ሓደ ቦታ ተኣኪቦም ንማሕበረሰብ ኣብ ቀረባ ዝኾነን ስሉጥን ቁልጥፉን ዝኾነ ግልጋሎት ክረኽብሉ ኣብ ዝኽእሉ ቦታ ዝቅመጡ ነዚ ኣብ ምስሊ ንርእዮም ዘለና ድማ ሓደ ካብኣቶም ኮይኖም ማሕበረሰብ ብቐሊሉ ኣብ ከባቢኡ ክረኽቦም ዝኽእልን ክገዝኦም ዝኽእልን እዮ።

ብሓደ ካብቶም ንሕብረተሰብ መሰረት ዝኮነ ነገር ኩሉ እዚ ኣብ ምስሊ እንርእዮ ዘለና ሓደ ካብቶም ናይ ሕርሻ ውፅኢት ዝኮኑ ጣፍ እዩ:: እዚ ድማ ንምግብነትን ንእንጅራን ዘገልግለና እዩ::

እዚ ምስሊ እንሪኦ ዘለና ሓደ ካብቶም ኣብ ኣክሱም ዝርከቡ መስሕብ ቱሪዚማ ኮይኑ ተበፃሕቲ ብምጉብናይ ድማ ኣተዊ እንረክበሉ ነታ ከተማ እውን ለውጢ ከምፅእ መስሕብ ቱሪዝም እዩ፡፡

ሕጊ መኽበርቲ እዮም። እዞም ሕጊ መኽበርቲ ካብ ማሕበረሰብ ዝወፁን ብማሕበረሰብ ደው ዝበሉን ኾይኖም እውን ልዑል ክብሪ ዘለዎም እዮም።

ስፖርታዊ ምንቅስቃሳት መናእሰይና ኣብ ዘይኮነ ቦታ ንኸይውዕሉ ካብ ዝከላኸልሎም መንገድታት ኮይኖም እዚ ድማ ናይ ሳይክል ውድድር እዩ፡፡

ኣብዚ ምስሊ ኸምንዕዘቦ ዝተኣከቡ ሳባትን ዝመያየጡ ሰባትን ንርኢ። እዚ ድማ ሓደ ኻብ ናይ ፖለቲካ ውፂኢት ኾይኑ ፓለቲካ ማለት ውሳነ ናይ ምውህሃብ ኸይዲ ኾይኑ አዚ ድማ ማሕበረሰብ ህዝቢ ሃገርን ፣ዓዲ ክጉድእ ዝኽእል እዩ።

ሙዚቃ ማለት ዝተፈላለዩ ኖታታት ብሓደ ካይኖም ዝፈጥርዋ ድምፂ ካይኑ እዙይ ድማ ደቂ ሰባት ንምዝንጋዕ ዝጥቀምሉ እዙይ ምስሊ ከምእንሪእዮ ዘለና ሓደ ናይ ትግርኛ ደርፊ ካይኑ እዙይ ድማ ደቂ ሰባት ካብ ዘለውዎም ሓዘን ንምውፃእ ዝጥቀምሉ ሙዚቃ እዩ።

ማሕበረሰብና ስሉጥ ዝኮነ ቅልጥፉን ኣገልግሎት ንክረክብ ካብ ዘድልይዎ ነገራት ኣብ ሓደ ቦታ ተኣኪቦም ዝቅመጥሉ ቦታ ኮይኑ ዞም ምስሊ ንሪኦም ዘለና እዉን ሓደ ካብቶም ንፀጉርና ንጥቀመሎም ዉፅኢታት እዮም።

ኣብ እዚ ምስሊ እንሪኦ ዘለና ሓደ ካብቶም ናይ ፅሬት መሐለዊ ዝኾኑ ሳምናታት ኮይኑ እዚ ድማ ደቂ ሰባት ናይ ክዳውንቶም ፅሬትን ናይ ገዝኦም ፅሬትን ንምሕላው ኣብ ዝገብርዎ ከይዲ ዝጥቀምሉ መሕፀቢ ክዳውንትን ገዛን እዩ፡፡

እዚ ኣብ ምስሊ እንሪኦ ዘለና እዚ ሓደ ካብእቶም ናይ ንግዲ ዓትነታት ኮይኑ ቤት ምግብን መስተን እዩ፡፡ ኣብዚ ድማ ዝተፈላለዩ ሰባት ብምእካብ ዝተፈላለየ ኣገልግሎት ይረክቡ፡፡ እቲ በዓል ዋና ድማ ፍልፍል ኣታዊ ሂወቱ ዘማሓድረሉን ነገር ይረክብ፡፡

ናይ ገዛ ኣቁሑት ኣብ ሕድሕድ ናይ ማሕበረሰብና ገዛ ዝርከቡን ዝተፈላለዩ ነገራት ንምቅልጣፍን ዝተፈላለዩ ነገራት ንሞስራሕን ዝጥቆሙሎም ኾይኖም ዝተፈላለዪ ነገራት ንምፅራግን ንምስራሕን ንጥቀሙሎም።።

መሰረተ ልምዓት እንብሎም ንሓደ ሕብረተሰብ ንመሰረታዊነት ዘድልዩ ከም እኒ መንገዲ መንገዲ መብራህትን ዝበሉ ካልኦትን እትትኮኑ ኣብዚ ድማ ምስሊ እንምልከቶ እዚ ከባቢ መሰረታዊ ልምዓት ከምዘይ ኣተዎ ንርኢ፡፡

ንማሕበረሰብ ኣድለይቲ ዝኮኑ ኣቁሑ ኣብ ሓደ ቦታ ተኣኪቦም ማሕበረሰብ ብቅልጥፉን ብስሉጥን ንክረክቦም ኣብ ሓደ ቦታ ዝተቀመጡ ኮይኖም እዚኦም ድማ ነቲ በዓል ዋና ከም ፍልፍል ኣታዊ ኮይኖም ዘገልግልዎ እዮም ዞም ኣብ ምስሊ ንሪኦም ዘለና እዉን ካብቶም ንማሕበረሰብ ኣድለይቲ ዝኮኑ ኣቁሑት እዮም።

ኣብ ማሕበረሰብና ዝላዓለ ዋጋ ካብ ዝወሃቦም ነገራት ሓደ መልክዕን ፅባቐን እዩ እዚ ድማ ማሕበረሰብና ኣብ ዘለዎ መልክዕ መልክዕ ንምውሳኽ ዝተፈላለዩ ነገራት ይገብር እዩ ኣብዚ ምስሊ ኻብ ንርእዮ ዘለና እውን ኣብ ዘለወን መልክዕ መልክዕ ንምውሳኽ ደቂ ኣንስትዮ ኣሕዋትና ዝገብርኦ ናይ እግሪ መመላኽዒ እዩ።

ፀጉሪ ካብቶም ብተፈጥሮ ዝርከቡ ነገራት ሓደ ኮይኑ እዚ ድማ ዝተፈላለዩ ቅድታት ምስትክካል ናይ ሓደ ማሕበረ ሰብ ባህሊ መንነት ክገልፅ ይክእል እዩ፡፡ እዚ ኣብ ምስሊ እንሪኦ ዘለና ድማ ሓደ ኣብ ትግራይ ዝርከብ ቅዲ ናይ ፀጉሪ ኣስተካክላ ኮይኑ ኣብ ቅነ ኣሸንዳ ደቂ ኣነስትዮ ዝገብርኦ እዩ፡፡

ፖለቲካ ማለት ውሳነ ናይ ምሃብ ከይዲ ኾይኑ እዙይ ድማ ንህዝቢ፣ ,ማሕረሰብን ሃገርን ፅልዋ ከምፅእ ዝክእል እዩ ። እዙይ ኣብ ምስሊ እንሪእዮ ዘለና እውን ሰላማዊ ሰልፊ ኾይኑ ብምክንያት ፖለቲካ ዝመፁ ችግራት ንምፍታሕ ዝግበር ናይ ሰላማዊ ሰልፊ እዩ።

እፅዋት ካብቶም መስሕብ ሂወት ብጣዕሚ ኣድለይቲ ዝኮኑ ነገራት ኮይኖም እዚ ኣብ ምስሊ እንሪኦ ዘለና ድማ ሓደ ካብቶም ናይ እፅዋት ዓይነታት ዝኮነ እዩ፡፡

እንሪኦ ዘለና ሓደ ኻብ ዝተፈላለዩ ነገራት ንምስራሕ እንጥቀመሉ መሳርሒኾይኑ እዙይ ድማ ብተለምዶ ማስቲሽ እናተብሃለ ዝፍለጥ ኾይኑ ዝተፈላለዩ ነገራት ንምጥባቅን ዘገልግለና እዩ እዚ ድማ ዝተፈላለዩለ ዝተቀደደ ነገራት ተሃልዮም ንዕዖም ንምጥባቅን እንጥቀመሉ እዩ።

እዚ ምስሊ ሰባት ቅርሺ ከፊሎም ምግቢ ይኹን ዝስተ ዝጥቀምኒ ገዛ እዩ።

ደቂ ኣነስትዮ ኣሕዋትና መልክዕ ኣብሊዕሊ መልክዕ ንክወፅእ ካብ ዝገብረኦ መጋየፅታት ሓደ ዝኮነ ኣብ ከንፈረን ዝገብረኦ ነገር ኣብ ምስሊ ንርኢ ኣለና፡፡

እቲ እንሪኦ ዘለና ሓደ ካብቶም ናይ ሃይማኖት መጋየፅታትን ዝኾነ ኾይኑ ማሕበረሰብ ድማ ሃይማኖቱ ባህሉ ዝገልፀሉ እንጥቀመሎም እዮም። እዚ ድማ መብዛሕትኡ ግዜ ኣብ ከተማታት ኣኽሱም ዝርአ ምስሊ እዩ።

መጋየፂ ናይ ሓደ ሕብረተሰብ ባህሊ መንነትን ክገልፅ ዝክእል እዩ፡፡ እዚ ኣብ ምስሊ እንሪኦ ዘለና ድማ ሓደ ካብቶም ናይ መጋየፅታት ዓይነታት ሓደ ኮይኑ ሃይማኖታዊ ዝኮነ መጋየፂ መስቀል እንዳተባሃለ ዝፍልጥ እዩ፡፡ እዚ ድማ ናይቲ በዓል ዋና መንነትን ሃይማኖትን ንምግላፅ ዝጠቅመና እዩ፡፡

ሙዚቃ ዝተፈላለዩ ድምፅታት ኣብ ሓደ ተኣኪቦም ሓደ ደስ ዝብልን ዘሕጉስ ድምፅን ዝፈጥሩ ኮይኑ እዚ ምስሊ ከምእንርእዮ ዘለና እውን ሓደ ናይ ትግርኛ ሙዚቃን ናይ ትግራይ ማሕበረሰብ ዝሕጓሰሉን ደስ ዝብሎን ሙዚቃ እዩ።

ማሕበረሰብና ፍልጠቱ ንምዕባይ ምስ ኣብ ከባቡኡን ዓለምን ንዘሎ ንዝፍጠር ሓደሽቲ ዛዕባታት ንምፍላጥን ንምጥንቃቅን ካብ ዝተፈላለዩ መፅሓፍትን ጋዜጣታትን መፅሄታትን ሓበሬታ ይረክብ፡፡

ጋዜጣታታትን መፅሓፍትን ፥ ጋዜጣታታትን መፅሓፍትን ኻፍቶም ደቂ ሰባት ሓቤሬ ዝረኽብ ሓቤረታ ዝረኽብሎምነኽብለሎምን በሊሕ ኣእሞሮ ንኽህልዎም የገልገል። እዙ ድሜማ ደቅ ሰባት

ዜና ዝተፈላለዩ ሓበሬታታት ብዛዕባ ዓለማዊ ጉዳይ ንምፍላጥ ካብ እንጥቀመሎም መንገዲ ሓደ ኮይኑ እዚ ኣብ ምስሊ እንሪኦ ዘለና ድማ ሓደ ካብኣቶም እዩ፡፡

መጋየፂ መጋየፂ ኣብ ዘለና መልክዕ መልክዕ ንምውሳኽ ዝጠቁሙሉ ነገር ኾይኑ እዚ ድማ ኣብ ዝተፈላለዩ ማሕበረሰብ ዝተፈላለዩ መጋየፅታት ኣብ ምስሊ እንሪኦ ዘለና ድማ ኻፍቶም መጋየፅታት ኾይኑ ኣብ ቅነ ኣሸንዳ ዝግበር መጋየፂ እዩ።

መሰረተ ልምዓት እዚ ብዝመረፆ መንግስቲ ኣብ ከተማ ኮነ ኣብ ገጠር ዝተኣታተው ኮይኖም እዚ ኣብ ምስሊ እንሪኦ ዘለና እውን አብ ዝተፈላለዩ ናይ እምነት ትካላት ማይን መብራህትን ክኣትዉ እንተለዉ ንሱ ድማ ዝሓሸ ሂወት ንምምራሕ ዝጠቅመ እዩ፡፡

ፀጉሪ ብተፈጥሮ ኣብ ደቂ ሰባት ዝወቅል ኮይኑ ብዝተፈላለዩ ቅድታት ምስትክካል ድማ ናይ ሓደ ማሕበረ ሰብ ባህልን መንነትን ምግላፅ ይካኣል እዩ፡፡ እዚ ኣብ ምስሊ እንሪኦ ዘለና ድማ ሓደ ካብቶም ቅድታት ናይ ፀጉሪ ኮይኑ እዚ ድማ ብተለምዶ ኣብ ትግራይ ጀብጀብ እንዳተባሃለ ዝፍለጥ እዩ፡፡

ንማሕበረሰብና ኣድለይቲ ዝኾኑ ኣቁሑት ኣብ ሓደ ቦታ ተኣኪቦም ብሱሉጥን ቅልጡፍን ብዝኾነ ግልጋሎት ኣብ ቀረብኦም ንኽረኽብዎም ዝኽፈት ናይ ንግዲ ትካል ኾይኑ እዚ እንሪኦ ዘለና ውን ናይ ፅሬት ንንርኢኣለና።

ዝተወሰኑ ቃላት ተጠቂምካ ንዝኾነ ናይ ንግዲ ቦታ ንምግላፅ እንጥቀመሉ ኮይኑ እዚ ድማ ናይቲ ንግዲ ቦታ ጠንካራነትን ንምርኣይ እንጥቀመሉ እዩ። እዚ ኣብዚ ምስሊ ንሪኦ ዘለና ሓደ ካብቶም ኣርማታት ኮይኑ እዚ ድማ ናይ ዝኽዕነ ናይ ዜና መቕረቢ።

እዚ እንሪኦ ዘለና ባህሊ ሓደ ካብ ናይ እስልምና ሃይማኖት ባህሊ ኮይኑ ኣብ ዝተፈላለዩ በዓላት ተኣኪቦም ንፈጣሪኦም ዘመስግንሉን ዘክምልኩሉን ዓይነት ባህሊ እዩ ኣብ ምስሊ ከምእንሪኦ ዘለና፡፡

እዚ ኣብ ምስሊ እንሪኦ ዘለና ሓደ ካብቶም ዝተፈላለዩ ነገራት ንምስራሕ እንጥቀመሎም መሳርሒ ኮይኑ እዚ ድማ ዝተፈላለዩ መፅሓፍትታትን ወረቀትታትን ንምጥራዝን ኣብ ሓደ ምእካብን እንጥቀመሉ መሳርሒ እዩ፡፡ እዚ ድማ መብዛሕትኡ ኣብ ቢሮታት ዝርከብ መሳርሒ እዩ፡፡

እዚ እንሪኦ ዘለና ሓደ ካብ ማሕበረሰብና ዝተፈላለዩ ኣድለይቲ ዝኮኑ ነገራት ምግብታት ንምርካብን ዝኮነ ቦታ ኮይኑ እዚ ድማ ነቲ በዓል ዋና ፍልፍል ኣታዊ እቲ ማሕበረሰብ ድማ ፍልፍል ምግብታቱ ኮይኑ ዘገልግል ቦታ እዩ፡፡

እዚ ብሓባር ናይ ዉሳነ ምሃብ ከይዲ እንትኸዉን እዚ ድማ ከም ሃገር ጉጅለን ሕብረተሰብን ክጎድእ ወይ ካዓንየ ፅልዋ ከህልዎ ዝክእል እንትኸዉን እዚ ድማ ሕብረተሰብ መራሕትን ካልኦትን ዘካተተ እዩ። ኣብዚ ምስሊ ከም ንምልከቶ ዘለና ድማኒየ ፀባ እንደሃብካ ቅርሺ ናይ ምእካብ ፖለቲካ እዩ

እፅዎት ብደቂሰባት ካብ ዝተተኸሉ ንደቅሰባት ዝጠቅሙ ኾይኖም ንደቅሰባት ጥዕና ፅላል ኸይኖም ዘገልግሉ እዮሞ።

ሓደ ኻፍትም ንማሕበረሰብ ኣድለይቲ ዝበሃሉ ነገራት ገንዘብ እዩ። ገንዘብ ድማ ብዝተፈላለዩ መልክዕ ክርከብ ይኽእል እዩ። እዚ ሓድ ካፍቶም ገንዘብ መርከቢ ዝበሃሉ ነገራት ሓደ እዩ።

እዞም ኣብ ምስሊ እንሪኦም ዘለና ሓደ ካብቶም ባህሊን መንነትን ዝገልፁ ቅርፃቅርፂ ዝገልፁ ኮይኖም እዚኦም ድማ ከም ፍልፍል ኣታዊ ኮይኖም የገልግሉ፡፡

ቱሪዝም ከም ፍልፍል እቶት ኾይኑ ኣብ ዝተፈላለዪ ኸባብታት ሃገርኒና የገልግል። እዚ ኣብ ምስሊ እንምልከቶም ዘለና ዝተፈላላዩ መሣቅልንናይ ባህልን ኣቁሑታት እዙይ ብዝሓሸ እንተተሰሪሑሉ ድማ ሰደት ክቅንስ ይኽእል።

ማሕበረሰብን ስድራን ሓደ ካብቶም ዝተአሳሰሩ ነገራት እዮም እዚ አብ ምስሊ እንሪኦ ዘለና እውን ናይ ሓደ ስድራ አባላት ኮይኖም አብ ሓደ ቦታ ተአኪቦም እናሰሓቁ ንርኢ አለና እዙይ ድማ ብተፈጥሮ ዝተራከቡ ማሕበረሰባት እዮም።

ማሕበረሰብና ፍልጠቱ ንምዕባይን ምስ ኣብ ከባቢኡን ዓለምን ዘሎ ዝፍጠር ሓደሽታ ዛዕባታት ንምፍላጥን ኣብ ንምጥንቃቅን ኣብ ዝተፈላለዩ መፅሓፍቲ ጋዜጣታትን ሓበሬታ ንረኽብ።

መጋየፂ ማለት ማሕበረሰብና ኣብ ዘለዎ መልክዕ መልክዕ ንምዉሳኽን ንዝተፈላለዩ ሃይማኖትን ባህልን ንምግላፅ ዝጥቀመሎም ወይ እዚ ንሪኦ ዘለና ,ዉን ሓደ ካብቲ ሃይማኖት ንምግላፅ ንጥቀመሎም መጋየፅታት እዮም። እዚኦም ድማ መስቀል እናተብሃሉ ዝፍለጡ እዮም።

እዚኦም ኣብ ምስሊ እንሪኦም ዘለና ሓደ ኻፍቶም ናይ እፅዋት ዓይነታት ኾይኖም እዚኦም ድማ ንናይ ደቅሰባት ብዝሃሂወት ዝለዓለ ጥቅሚ ዘለዎም እዮም ።ዝኾነ በረኻታት ዝቦቁሉ እፅዋታት እዮም።

እዚ ኣብ ኸተማ ኣኽሱም ዝርከብ ሃይማኖታዊ ቦታ ኾይኑ አመንቲ ኦሮቶዶክስ ድማ ኣኽሲም ፅዩን ማርያም እናተብሃለ ይፍለጥ። ነዙይ ክጉብንዩ ድማ ካብ ቡዙሓት ኸባብታት ዝመፁ ኾይኖም እዙይ ነታ ኸተማ ድማ ፍልፍል ኣታዌ ኮይኑ የገልግል።

መፍለጢ ማለት ናይ ሓደ ንግዲ ኣካል ውፅኢታትን ኣቁሑታትን መፋለጣ እዩ። ተጠቃምነት ዝኮኑ ንክረክብን ዝተወሰኑ ቃላትን ተሓቢኡ ዝቀርብ ኮይኑ ሓደ ካብቶም መፋለጢ ሓደ እዩ

ኣብ ዓለም ዘለው ሓደሽቲ ነገራት ንምርካብን ዝተፈላለዩ ሓበሬታታት ንምፍላጥን ናይ ውድባት መግለፂ ንምርካብ ዝጥቀምሉ ሓደ ኾይኑ እዙይ ድማ ብመስኮት ቴሌቭዥን ዝመሓላለፍን ዝተፈላላዩ ማሕበራዊ ሚድያን ኽሪኦ ይኽእል እዩ።

እፅዋት ካብቶም በዝሃ ሂወት ኣድለይቲ ዝኮኑ ነገራት ኮይኖም እዚ ኣብ ምስሊ ንሪኦ ዘለና እዉን ሓደ ካብቶም ናእፅዋት ዓይነታት ዞም እፅዋት እዚኦም ድማ ኣብ ዝተፈላለየ ጥቅምታት ይዉዕሉ ንመድሓኒ ንምግብነት ነቲ ናይ ማሕበረሰብ ዘገልግሉ እዮም።

ዝተፈላለዩ ማሕበረሰብ ኣብ ሓደ ቦታ ተኣኪቦም ነቲ ኣምላክና እዩ ኢሎም ዝሓስብዎ ሰብ ከምልኩ እነተለዉ ኮይኑ እዚ ኣብ ምስሊ እንሪኦ ዘለና ድማ ሓደ ካብቶም አምላክና እዩ ኢሎም ዝሓስብዎ ዝተፈላለዩ ሰባት ተኣኪቦም እንተምልክዎ እንተለዉ እዩ፡፡

ትምህርቲ ንብሩህ ዝኮነ መፃኢ ብጣዕሚ ጠቃሚ ዝኮነ ቁልፊ ነገር ኮይኑ ማሕበረሰብናውን ልዑል እምነት ዘለዎ ነገር እዩ ፡፡ ኣብዚ ምስሊ ከምንዕዘቦ ዘለና ብዝተፈላለዩ ምክንያት ዝተበላሸወ ትምህርት ቤት ንርኢ፡፡

መሰረተ ልምዓት መሰረተ ልምዓት ካብቶም ንህዝቢ ኣድለይቲ ዝኾኑ ነገራት ሓደ ኾይኑ እዚ ድማ ንህዝቢ ብቁልጡፍን ብሱልጥን ኹሉ ነገር ንምርካብ ዘድሊ ነገር እዩ። እዚ ኣብ ምስሊ እንሪኦ ዘለና ድማ ካብቶም ሓደ መሰረተ ልምዓታት ንምትእትታው ዘድሊ መሳሪሒ እዩ።

እዚ ኣብ ምስሊ እንሪኦ ዘለና ሓደ ካፍቲ ናይ መፋለጢ መንገድታት ኾይኑ ደቅሰባት ዘፍርዎ ፍርያት ተጠላብነት ንኽረክብን ዝተፈላለዩ ቃለት ንምርክብን ቪድዮታት ብምእታውን ተጠላብነት ንምርካብ ዝገብርዎ እዩ።

መንገዲ መዓዝያ ብዋናነት ንመራከቢ ህዝቢ ኣቁሕትን ኣገልግሎታትን ይጠቅም፡፡ ኣብዚ ምስሊ ከዓ ብዝተፈላለዩ ከበድቲ መሳርሕታት ብምሕጋዝ ኣብ ምስራሕ ከይዲ ዝርከብ መንገዲ ነዚ፡፡

እዚ ኣብ ዝምሊ እንሪኦ ዘለና ሓደ ካብቶም ሕርሻን ግብርናን ኮይኑ ዝተፈላለዩ ሰባት ዝተፈላለዩ ዘርእታት ምዝራእን ውፅኢት ንምርካብን ዝገብርዎ ፃዕሪ ዝተፈላለዩ ኣታዊን ንምርካብን ዓርሶም ንምዕንጋልን ዝገብርዎ እዩ፡፡

እዚ ምስሊ ኣካል ማሕበረሰብ ኣብ ሓደ ቦታ ብምእካብ ሓደ ዘምልኽዎ ኣምላኽ ዝፍፅምዎ ስርዓት በዚ ምስሊ ንሪኦ ዘለና ድማ ሓደ ናይ ኣምልኾት ስርዓት ዝኾነ እዩ፡፡ እዚ ድማ ናይ ሓደ ባህልን መንነትን ክፋላለ ይኽእል እዩ፡፡

ስራሕ ሓደ መክበረ ልዑል ቦታ ዝወሃቦም ሓደ ኮይኑ ሓደ ማሕበረሰብ ብዘይ ሰራሕ ክነብር ኣይክእልን። እዚ ምስሊ ንሪኦ ዘለና ዝኾነት ንእሽተይ ቆልዓ ንወለዳ ንምሕጋዝ ኣብ እዋን ክረምቲ ኣብ ትግራይ ዝተለመደ በለስ እትሸይጥ ምስሊ እዩ፡፡

እንስሳት ን ብዝሃ ሂወት ናይ ሓደ ኸባቢ መሰረታዊ ዝኮኑ ነገራት ኦንትኾኑ ኣብዚ ምስሊ ድማ ዓረነ ዝተብሃለ ናይ ሓሰኻ ዓይነት ንምልከት እዚ እንስሳ እዙይ ክልተ ውጥም ዝበለ ዓይኒ ብምህላው ፍልይ የብሎ።

እዚ ኣብ መስሊ ንሪኦ ዘለና ሓደ ካብቶም ናይ ውፅኢት ሕርሻ ዝኾነ እፅዋት ኮይኑ እዚ ድማ ናብ ዝተፈላለየ ጥቕሚ ክነውዕሎ ዝኽእልን ንመድሓኒትን ምግብን ዝኾነ እዩ።

እቲ ሕዚ እንጥቀመሉ ዘለና ዘመናዊ ዝኮነ ሕክምና ቅድሚ ምምፅኡ ደቂ ሰባት ካብ ሕማማት ዓርሶም ንምክልካል ዝጥቀምሎም ዝነበሩ መድሓኒታት ካብ ኣትክልቲ ብምዝግጃው እዩ፡፡ እዚ ኣብ ምስሊ እንሪኦ ዘለና ድማ ሓደ ካብ እቶም ባህላዊ ዝኮኑ መድሓኒታት ንምዝግጃው ዝጠቅመና ተክሊ እዩ፡፡

ብምስሊ እንርእዮ ዘለና ሓደ ካብቶም ባህላዊ ኮይኑ ገዛውቲ ኮይኑ እዙይ ድማ ናይ ሓደ ማሕበረሰብ ባህሊ መንነትን ዝገልፅ እዩ። እዙይ ድማ ፍልፍል ኣታዊ ኮይኑ የግልግለና እዩ። ዝተፈላለየዩ ናይ ቱሪዝም መስሕባት ናብዚ ብምምፃእ ማለት እዩ።

ፖለቲካ ማለት ናይ ወሳነ ናይ ምሃብ ከይዲ ኾይኑ እዙይ ድማ ማሕበረሰብ፣ መንግስቲ ፣ሃገር ክጎድእ ዝኽእል ውሳኔታት ዝፍፀምሉ እዩ። እዙይ ኣብ ምስሊ እንሪኦ ዘለና እውን ሓደ ኻፍቶም ናይ ፓለቲካታት ፅልዋ ኾይኑደቂ ሰባት ብምክናት ፖለቲካ ኣካሎም ክጎድሉ ኮሎ እዩ ።

ደቂ ሰባት ዝቦቁል ኾይኑ ብዝተፈላለዩ ቅድታት ዝቁነን ኣልባሶ ዝበሃል ቁኖ እዩ።

እዚ እንሪኦ ዘለና ድማ ሓደ ካብቶም ፍራምረ ዓይነት ኮይኑ ተምሪ እንዳተባሃለ ዝፍለጥ እዩ፡፡ እዚ ድማ ሓደ ካብ ናይ ባህላዊ መድናሺት ኮይኑ ከም ብጉር ይፍውስ እዩ ተባሂሉ ዝሕሰብ ዓይነት ፍራምረ እዩ፡፡ እዚ መብዛሕትኡ ክፍሊ ኣብ ከተማ ይርከብ እዩ፡፡

መሰረተ ልምዓት ካብቶም ብመንግስቲ ዝተኣታተዉ እቲ ህዝቢ ቅልጡፉን ስልጡን ዝኮነ ግልጋሎት ዝህቡ እዮም፡፡ ኣብዚ ምስሊ እንሪኦ ዘለና ድማ መሰረተ ልምዓት ዝተኣታተወሎም ቦታታትን ፅርግያታትን ንሪኢ ኣለና፡፡ እዚ ድማ ቅልጡፍ ዝኮነ ስሉጥ ዝኮነ ናይ ደቂ ሰባት ሂወት ይህልዎ፡፡

ንደቂ ሰባት ኣድለይቲ ካብ ዝኮኑ ማይ ሓደ እዩ ኣብዚ እንሪኦ ዘለና ድማ ሓደ ኣብ ሃይላንድ ዝተዓሸገ ማይ እዩ፣ እዙይ ድማ ንደቂ ሰባት ብጣዕሚ ኣድላይ ዝኮነ ናይ ሂወቶም መሰረት ዝኮነ እዩ እዙይ ንግዲ ምሻጥን እውን የመልክት እዩ፡፡

ሰራሕ ካብቶም ንማሕበረሰባዊ ሂወቶም ንምምራሕን ዝሓሸ ህወት ንምንባርን ካብ ዝገብርዎም ንምቅስቃሳት ሓደ ኮይኖም እዚ ኣብ ምስሊ እንሪኦ ዘለና እውን ኣብ ዝተፈላለዩ ስራሕቲታት ዝተዋፈሩ ገንዘብ ንምእካብ ሂወቶም ንምምሕያሽን ዝምክሩ ሰባት እዮም፡፡

ኣብዚ ምስሊ እዚ ኸምእንሪኦ ዘለና ሓደ ኣብ ናይ ኣቁሑት መሸጢ ዝርከብ ኾይኑ እዚ ድም ደቂ ኣናስትዮ ንምምልካዕ ዝጥቀማሉ ነገር እዩ። እዙይ ድማ ኣብ ዘለወን መልክዕ መልክዕ ንምውሳኽ ዝጥቀማሉ ።

ኣርማ ማለት ሕፅር ዝበሉ ቃላት ኮይኑ እዚኦም ድማ ዝተፈላለዩ ውፅኢታትን ንምፍላጥ እንጥቀመሉ መለለይ ኮይኑ፣ እዚ ድማ ንሓደ ድርጅት ከም መግለፂ ኮይኑ ዝጥቀመሉ ጠንካራ ዝኮነ መለለይ እዩ።

እዚ አብ ምስሊ እንሪኦ ዘለና ሓደ ካብቶም ናይገዛ አቁሑ ዝኾነ ኮይኑ እዚ ድማ አብ ሕድሕድ ገዛ ናይ ማሕበረሰብ ዝርከብን ዝተፈላለዩ ስራሕቲ ንምስራሕ እንጥቀመሉ እዩ።

ምግቢ ሓደ ካብቶም ንደቂ ሰባት ኣድለይቲ ዝኾኑ ነገራት ኮይኑ፤ ሓደ ማሕበረሰ ግን ድማ ዝተፈላለየ ዓይነት ምግብታት ክህልውዎ ይኽእሉ እዮም። እዚ ኣብ ምስሊ ንርእዮ ዘለና ድማ እንጀራ እናተባሃለ ዝፍለጥ ምግቢ እዩ።

እዚ ኣብ ምስሊ እንሪኦ ዘለና ሓደ ካብቶም ደቂ አነስትዮ ኣሕዋትና ንምምልካዕ ዝጥቀማሉ ኮይኑ እዚ ድማ ኣብ ከንፈረን ብምግባር ንከንፈረን መልክዕ ንክውስካን አብ ዝገብረኦ ፃዕሪ ዝጥቀማሉ መመላኪዒ እዩ፡፡ እዚ ድማ ኣብ ዝተፈላለዩ ናይ ንግዲታት ቦታ ይርከብ፡፡

እዚ ሓደ ካብቶም ናይ ተፈጥሮ አካላት ኮይኑ ዝተፈላለዩ ቅድታት ምትሓዝ ድማ ናይ ሓደ ሕብረተሰብ ባህልን መንነትን ምግላፅ ይከኣል እዩ፡፡ እዚ አብ ምስሊ እንርኦ ዘለና እውን ሓደ ካብቲ ናይ ፀጉሪ ዓይነት ዝኾነ ቁኖ እናተባህለ ዝፍለጥ እዩ፡፡ እዚ ድማ ብደቂ አንስትዮ አሕዋትና ዝዝውተር እዩ ፡፡

ሃይማኖት፦ ዝተፈላለዩ ሰባት ኣብ ሓደ እምነትን ፀኒዖም ሓደ ኣምላኾም ዘምልኽሉ ስርዓት ኾይኑ እዚ ድማ ኣብ ዝተፈላለዩ ቦታታት ክፍፀም ይክእል እዩ። እዚ ኣብ ምስሊ እንርእዮ ዘለና ድማ ሓደ ካብቶም ሃይማኖትኹም ዝፍፅምሉ ቦታ እዩ።

መጽሓፍትን ጋዜጣታትን ሓደ ካብቶም ፍልፍል ፍልጠት ዝኮኑ ኮይኖም እዚ ኣብ ምስሊ ንሪኦም ዘለና እውን ሓደ ካብቲ መጽሓፍቲ ኮይኑ ማሕበረሰብ ዝደልዮ ፍልጠትን ምዝንናይን ንክረክብን ዝጠቅሙ እዮም:: እዚ ድማ ሓደ ካብቶም መጽሓፍቲ እዩ::

እዚ ኣብ ምስሊ እንሪኦም ዘለና ሓደ ካብቶም ኣብ ሂወት ጥቅሚ ዘለዎም ኮይኖም እዚኦም ድማ ንመመላክዒ ገዛታትን መንገድታትን ኣብ ፅርግያታትን እንሪኦ እፅዋት ዓይነታት እዮም፡፡ እዚ ኣብ ምስሊ ከም እንሪኦ ዘለና እውን ኣብ ዝኮነ ቦታ ወቂሎም እዮም፡፡

ሕጊ መክበርቲ እዚኦም ካብ ማሕበረ ሰብ ዝወፁን ንማሕበረ ሰብ ደው ዝበሉን ብመንግስቲ ዝተወሃቦም ሕግታትን ብምክባር ናይ ህዝቢ ሰላምን ፀፅታን ዘስፍኑ ኣካል ሕብረትሰብ እዮም፡፡ እዚ ኣብ ምስሊ እንሪኦ ዘለና ድማ ካብኣቶም ሓደ እዩ፡፡

ፀጉሪ ብተፈጥሮ ዝወቅል ኮይኑ ዝተፈላለየ ቅድታትን ቅርፅታትን ብምትሓዝ ድማ ናይ ሓደ ሕብረተሰብ ባህሊ መንነት ክገልፅ ይክእል እዩ፡፡ እዚ ኣብ ምስሊ እንሪኦ ዘለና እውን ሓደ ካብቶም ዝተፈላለዩ ዲዛይን ዘለዎ ፀጉሪታት እዩ፡፡

ወለድና ዝወረሶናዮ ባህሊ ኣከዳድና ማነነትን ብምዕባይ ናብ ዞሓሸ ደረጃ ብምብፃሕን ዘመናዊ ዝግብሩሉ መንገዲ ኾይኑ እዚ ኣብ ምስሊ እንሪኦ ዘለና እውን ሓደ ካፍቶም ናይ ኣከዳድና ዓይነት ጥልፊ እናተብሃለ ዝፍለጥን ዝተፈላለዩ መጋየፂ ጌራ እኒሃ።

ስፖርት ሓደ ካብቶም ማሕበረሰብና ዝገበሮም ምንቅስቓስ ኮይኑ እዚ ድማ ንዝተፈላለዩ ዕላማ ዝግበር ኮይኑ ሓደ ሓደ ሰባት ኣካላዊ ሰውነቶም ንምቕናስን ቅርፂ ሰውነቶም ንምሕላው ኮይኑ ዝተፈላለዩ ሰባት ድማ ካብ ሕማም ንምክልኻል ዝገብርዎ ምንቅስቓስ እዩ።

ፓለቲካ ወሳነ ናይ ምሃብ ከይዲ እንትትከውን እዚ ድማ ሕብረተሰብ ጉጅለታት ሃገራት ክጎድእ ዝኽእል እንትኸውን እዚ ድማ ብምኽንያት ፖለቲካ ግጭት ኸሞፅእ ይኽእል።

ሕጊ መክበርቲ ካብ ማሕበረሰብ ዝወፁ ንማሕበረሰብ ደው ዝበሉ ኮይኖም እዚ ኣብ ምስሊ እንሪኦ ዘለና እውን ሓደ ካብቶም ሕጊ መክበርትን ሰላምን ፀጥታን ሕብረተሰብን ንምርግጋዕ ደው ዝበለ እዩ፣ እዙይ ድማ ኣብ ልዕሊ ህዝቢ ልዑል ዋጋ ክብርን ንክህልዎም ይገብሮም፡፡

እዚ ሓደ ካብቶም ብጣዕሚ ኣድለይቲ ዝኮኑ ነገራት እዚ ኣብ ምስሊ እንሪኦ ዘለና እውን ኣብ ከባቢ ገጠር ንመንበሪነት ዝጥቀምሉ ቦታ እዩ፡፡

መሰረተ ልምዓት ሓደ ካብቶም ንማሕበረ ሰብ ኣድለይቲ ዝባሃሉ ነገራት ዝኮይኖም ኣብዚ ድማ ማሕበረ ሰብ ስሉጡን ቅልጡፉን ንክህልዎ ይገብር፡፡ እዚ ኣብ ምስሊ እንሪኦ ዘለና ማይ ግልጋሎት እዩ፡፡

እፅዋት ንኣብዘሓ ሂወት ካብቶም ኣድለይቲ ኣድላይቲ ዝኮኑ ነገራት ኮይኖም እዚ ኣብ ምስሊ እንሪኦ ዘለና ድማ ካብቶም ናይ እፅዋታት ዓይነት ዝኮነ ሓደ እዩ፡፡

ባንደራ ማለት ናይ ዝኮነ ሃገር፣ ክልል፣ ውድብን መግለፂ መንነት እዩ፡፡ እዚ ኣብ ምስሊ እንሪኦ ዘለና እውን ሓደ ካብቶም ባንዴራታት ኮይኑ ናይ ትግራይ ክልላዊ መንግስቲ ባንዴራ እዩ፡፡

ኸባብታት ሕብረተሰብ ንባህሉ ዝገልፁ፤ ንመንነቱ ዝገልፁን ኸምኢውን ንእምነቱ ዝገልፁ ዝተፈላለዩ መጋየፅታት ይጥቀም። ኣብዚ ምስሊ እውን ኣብ ሓደ ኸባቢ ነቲ ባህለይ ይገልፆ እዩ ኢሉ ዝኣምነሉ ናይ ኽሳድ መጋየፂ ንምልከት።

እዚ ኣብ ምስሊ እንሪኦ ዘለና ሓደ ካብቶም ናይ ገዛ ኣቁሑት ዝኮነ ኣርማድዮ እንዳተባሃለ ዝፅዋዕ ዝተሰርሐ ኮይኑ እዚ ድማ ዝተፈላለዩ ኣቁሕታትን ከም መቀመጢ ገይርና እንጥቀመሉ እዩ፡፡

ባህሊ ማለት ኣብ ሓደ ቦታ ተኣኪቦም ናይ ዝነብሩ ሰባት ዝገልፅ ነገር ኮይኑ እዚ ደማ ኣከዳድነኦም ክከዉን ይክእል ዝበልዕዎ ምግቢ ወይም ደማ እቲ ዝነብርሉ ቦታ ሓደ ባህሎም እዩ ።ባህሊ ደማ ኣብ ዓለምና ዝተፈላለዩ ባህልታት ኣለዉ ከከም ቦትኡ ዝተፈላልዩ ባህሊ ክህሉ ይክእል ።

ተፈለጥቲ ሰባት አብ ሕብረተሰብ ልዑል ቦታን ክብሪን ዘለዎም ናይ ሕብረተሰብ ስምዒት ገሊፆም እዮም:: ተባሂሎም ዝሕሰቡ እዮም:: እዚ አብ አብ ምስሊ ዘሎ ካብቶም ተፈለጥቲ ሰባት ሓደ እዪ።

እዚ ሓደ ኣብ ትግራይ ዝስርሑ ናይ ኢድ ጥበባት ኾይኖም እዚ ድማ ደቂ ኣንስትዮ ኣሕዋትና ብኢዶም ካብ ዝሰርሕኦም ስራሕቲ ሓደ እዩ

ዜና ማሕበረ ሰብና ዝተፈላለዩ በሬታ ንምርካብ ዝተፈላለዩ ናይ ውድባት መግለፂ ንምስማዕን ዝጥቀመሉ ኮይኑ እዚ ድማ ብመስኮት ቴሌቭዥ ዝመሓላለፍ እዩ፡፡ እዚ ኣብ ምስሊ እንሪኦ ዘለና እውን ሓደ ካፍታም ዜና ዝቀርበሎም መንገድታት እዩ፡፡

መሰረታዊ ልምዓት ሓደ ካብቶም ብ መንግስቲ ዝተአታተዉ ነገራትን ን ሕብረተ-ሰብ ስልጡን ቅልጡፉን ዝኮነ ግልጋሎት ንክረክብ ዝገብሩ እዮም። አብዚ ምስሊ ክንሪኢ ከለና ድማ ሓደ መሰረታዊ ልምዓት ዘይአተዎ ቦታ ንርኢ።

እዞም መፅሄታት ካብቶም ፍልፍል ፍልጠት ዝኮኑ ነገራት ኮይኑ ኣብዚ ምስሊ እንሪኦ ዘለና ድማ ሓደ ካብቶም መፅሓፍ ዓይነታት ኮይኑ እዙይ ብምንባብ ዝተፈላለዩ ዓይነት ሓበሬታ ንቀስመሉ እዩ፡፡

ቢዝነስ ምድሪ ካብቶም ማሕበረሰብና ዘተአማምን ዝኾነ ፍልፍላት ኣታዊ ምግቢን ኮይኖም ዘገልግሉ፤ እዚ ምስሊ ንሪኦ ዘለና ድማ ሓደ ካብቶም ናይ ሕርሻ ዓይነታት ዝኮነ እዩ፡፡ እዚ ድማ እፅዋት ዝተመልአ ምድሪ ንሪኢ፡፡

ፀጉሪ ኣብ ደቂሰባት ዝቦቁል ኾይኑ ብዝተፈላለዩ ቅድታትን ብምስተኻኸል ድማ ናይ ማሕበረሰብ ባህልን መንነትን ንምግላፅ እንጥቀመሉ እዩ። ናይ ማሕበረሰብ ባህልን መንነትን ይገልፅ።

እዚ ምሰሊ እንርእዮ ዘለና ማሕበረሰብና ዝተፈላለዩ ሓደሽቲ ነገራትን ዝተፈላለዩን ሓበሬታትን ንምርካብ አንጥቀመሎም ናይ ዜና መረአይ ዝኮኑ መስኮት ቴሌቪዥናት እዮም።

ሰባት ጥዕነኦም ንምሕላውን ዝተፈላለዩ ዕላማ ብምምጋብ ዝገብርዎ ምንቅስቃስ ኮይኑ እዚ ኣብ ምስሊ እንሪኦ ዘለና ድማ ሓደ ካብቶም እስፖርታዊ ምንቅስቃስ ዝኮኑን ደቂ ሰባት ንሂወቶም ንምዝንጋዕ ዝገብርዎ ምንቅስቃስ እዩ፡፡

እዚ ኣብ ምስሊ እንሪኦ ዘለና ሓደ ኻብ ናይ ገዛ ኣቁሑታት ኾይኑ እዚ ድማ ዝተፈላለዩ ዜናታት ንምስማዕን ሓበሬታታትን ንምፍላጥን ማሕበረሰብና ዝጥቀመሉ እዩ እዚ ድማ መስኮት ቴሌቭዥን እናተብሃለ ዝፍለጥ እዩ

ፖለቲካ ማለት ውሳነ ናይ ምሃብ ከይዲ ኮይኑ እዚ ድማ ኣብ ዙርዩኡ ንዝርከቡ ማሕበረሰብ ህዝብን ሃገርን ዓለምን ክጎድእ ዝክእል እዩ፡፡ እዚ ኣብ ምስሊ እንሪኦ ዘለና ድማ ሓደ ካብእቲ ፖለቲከኛታት ዝኮነ ናይ ትግራይ ግዝያዊ ምምሕዳር ሓላፊ ዝኮነ ጌታቸው ረዳ እዩ፡፡

ካፍቶም ንደቂሰባት ኣድላዩቲ ዝበሃሉ ነገራት ሓደ መፅለሊ መንበሪ እዩ። እዚ ኣብ ምስሊ እንሪኦ ዘለና እውን ደቂ ሰባት ዝነብሩሉ መንበሪ ቦታ ኦዩ። እዙይ ድማ ካብ ዝተፈላለዩ ቁርታትን ዝተፈላለዩ ነገራትን ደቂ ሰባት ንምድሓንን ሂወቶም ንምምራሕን ዝጥቀምሉ እዩ።

ኻፍቶም ንደቂሰባት ሓደ ኣድላዩ ዝኾነ ገንዘብ ንምርካብ ዝጠቅመናን ሂወትና ንኽንመርሕ ዝጠቅመና ነገር እዩ። ኤዚ ኣብ ምስሊ እንሪኦ ድማ እንዳ ክዳውንታ ምሽጥን ንፍልፍል ኣታውኦም ኮይኑ የገልግሎም።

እዚ ኣብ ምስሊ እንርኦ ዘለና ሓደ ካብቶም ናይ ህንፃ ስራሕቲ ውፅኢት ዝኮነ ኮይኑ እዚ ድማ ከም መንበሪን ዝተፈላለዩ ነገራት ንምስራሕ እንጥቀመሉ እዩ፡፡

እዚ ኣብ ምስሊ እንሪኦ ዘለና ናይ ሓደ ሕብረተሰብ መንበሪ ዝኮነ ገዛ ዝስረሐሉ ከይዲ እዩ። እዚ ድማ ነቶም ስራሕቲ ድማ ፍልፍል ኣታዊ ሂወቶም ዘመሓድርሉ ገንዘብ ዝረክብሉ እዩ።

እዚ አብ ምስሊ እንሪኦ ዘለና ሓደ ካብቶም ብስትንፍስ ዝሰርሑ ናይ ሙዚቃ መሳርሒ ኮይኑ እዚ ድማ ብቀሊሉ ድምፅታት ንምስራሕ ንዝተፈላለዩ ናይ ሙዚቃ ድምፅታት እንትፍጠሩ ዝገብር እዩ።

ሓደ ካብቶም ብኣምላኽና እንረኽቦምን ናይ መሬት ገፅታ ኾይኑ እዚ ኣብ ምስሊ ንሪኦ ዘለና እውን ብተፈጥሮ ዝወቐሉን ተኽልታት እፅዋታት እዮም እዚኣም ድማ መብዛሕትኡ ሰብ ምስ ፈጣሪኡ ዘራኽብዎምን ዘተአሳስርዎምን እዮም

ኣብዚ ምስሊ ከም እንዕዘቦ ሓደ ካብቶም እንስሳታት ዝብኢ ዝኮኑ እዚ ድማ ኣብ ምሸት ምሸት ብተለምዶ ዝረአ እንስሳ እዩ፡፡ እዚ ድማ ኣብ ማሕበረሰብ ዝተፈላለዩ ጉድኣት ዘብፅሕ እንስሳ እዩ፡፡ ብማሕበረሰብ እውን ልዑል ተፈራሕነት ዘለዎ እንስሳ እዩ፡፡

ፖለቲካ ማለት ዉሳነ ናይ ምሃብን ናይ ምምራሕን ከይዲ ኮይኑ እዚ ድማ ማሕበረሰብ ህዝቢ ሃገርን ዓለምን ክጎድእ ዝክእል እዚ ኣብ ምስሊ ንሪኦ ዘለና ድማ ሓደ ካብቶም ፕለቲከኛታት ዝኮነ ሰብ እዩ።

እቲ እንሪኦ ዘለና ነገር ሓደ ካብቶም ኣሕምልትን ኣትኽልትን እዩ። እዙዬ ድማ ኣብ ደቅሰበቴ ዝተፈላላየ ጥቅማ ዝውዕል እዩ። እዙይ ከም ማሕበረሰብን ልምድን ባህልን ንዝተፈላለየ ጥቅሚ ይውዕል።

መብዛሕትኡ ሕብረተሰብ ብሕርሻ እዩ ዝመሓደር ፡፡ እዚ ድማ ነቲ ባዓል ዋና ፍልፍል ኣታዊን ፍልፍል ገንዘብን ኮይኑ ዘገልግሎ ኮይኑ ከምኡ እውን ፍልፍል ምግቢ ኮይኑ የገልግሎ፡፡ እዚ ኣብ ምስሊ እንሪኦ ዘለና እውን ዝተፈላለየ ዘርእትታት ናይ ሕርሻ እዮም፡፡

ሕጊ መክበርቲ ዝበሃሉ ካብ ሽሞም ካብ ንዕዘቦ መንግስቲ ዝተበሃቦም ሕጊ ኮነ ብግለሰባት ዝተበሃቦም ሕጊ ዘክብሩ እዮም። እዚ ምስሊ እንርእዮ ዘለና ደሞ ሓደ ካብኣቶ እዩ።

እዚ ንርእዮ ዘለና ሓደ ካብቶም ናይ ገዛ እንስሳት ዝኾነ ብተለምዶ ድማ ኣድጊ እናተባህለ ዝፅዋዕ ኮይኑ ደቂ ሰባት ዝተፈላለዩ ነገራት ንምሽካም ዝጥቀምሉን ካብ ሓደ ቦታ ናብ ሓደ ቦታ ዓርሶም ኮነ ዝተፈላለዩ ኣቑሑ ንምጉዕዓዝ ዝጥቀምሉ እንስሳ እዩ ።

እዚ እንሪኦ ዘለና መጋየፂ ሓደ ካብቶም ናይ መግለፅታት መንገድታት ኮይኑ ኣብ ትግራይ ዝተለመደ ናይ መጋየፂ ስርዓት እዩ፣ እዙይ ድማ ደቂ ኣንስትዮ ኣሕዋትና መልክዕ ኣብ ርእሲ መልክዕ ንምውሳክ ዝገብርኦ ፃዕሪ ሓደ እዩ፡፡

መሰረታዊ ግልግሎት ካብቶም ንማሕበረሰ ሰብ ኣድለይቲ ዝኮኑ ነገራት ኮይኖም ስሉጥን ቅልጡፍን ዝኮነ ግልጋሎት ንክህሉ ዝገብሩ እዮም፡፡

እንሪኦ ዘለና ቦታ ዝተፈላለዩ ናይ ንግዲ ስራሕቲ ዝሰርሕሉ እዉን ንዕኡ ብምሻጥ ድማ ፍልፍል ኣታዊ ዝረክብሉን ናይ ኣታዊ ምንጮም ዝኮነ ናይ ንግዲ ስርዓት እዩ፡፡

ሃይማኖት ማለት ዝተፈላለዩ ኣካላት ሕብረሰብ ብሓደ ብምእካብ ከም ፈጣሪና እዩ ኢሎ ስሓስብዎ ኣክል ዘምልክሉ ስርዓት እዩ፡፡ እዚ ኣብ ምስሊ እንሪኦ ዘለና ሓደ ካብኣቶም ናይ እስልመና ሃይማኖት እዩ፡፡

ስራሕ ሓደ ካብቶም ፍልፍል ኣታዊታት ዝኾኑ ኮይኑ እዚ ድማ ኣብዚ ምስሊ ንርእዮ ዘለና ድማ ሓደ ሰብኣይ ኣብ ሕርሻ ዝተዋፈሩ ስራሓቲ ንምስራሕ ንባዕሉን ንስድርኡን ንምምጋብ ዝገብሮ ፃዕሪ እዩ። እዚ ድማ ናዓና ፍልፍል ምግቢ ኮይኑ የገልግለና።

እዚ ኣብ ምስሊ እንሪኦ ዘለና ሓደ ኻፍቶም ውፅኢታት ተኽልታትን ኾይኖም እዚ ድማ ደቃሰባት ጥዕኖኦሞ ንንምሕያሽን ዝሓሽ ናይ ክፍሊ ኣካል ሰውነት ክህሎዎምን ዝምገብዎ ምግቢ እዩ። እዚ ድማ ኣብ ከባቢ ትግራይ ዝተለመደ ምግቢ እዩ።

ከም ግብርና ሓደ ካብቶም ናይ ማሕበረ ሰብና መሰረት ዝኾኑ ነገራት ኮይኑ እዚ ድማ ንደቂ ሰባት ፍልፍል ኣታውን ምግብን ኮይኑ ዘገልግል እዩ እዚ ድማ ኣብ ናይ ሰብ ስምዒት ካብ ዝህቦ ሓደ ካብቶም ናይ ውፅኢታት ሕርሻ ዝኾነ ነገር እዩ

ተፈጥራዊ ኸባብታት ተፈጥሮ ዝርከቡ ካብ ናይ ሰብ ኢድ ሰራሕነት ወፃኢ ዝኮኑ ተፈጥሮኣዊ ዓለም ዝርከቡ እዮም ካብዚኣቶም ድማ ሓደ ኣብቲ ምስሊ ካብ ንርእዮ ዘለና ሓደ እዩ እዚ እውን ኣብ ምድሪ ዝርከብ ተፈጥሮ ካብ ዝርከቡ ሓደ እዩ

ጫማ ከም መሸፈኒ እግሪ ኮይኑ ንእግርና ዝተፈላለዩ ርስሓታትን ዕሾካትን ንከይወቅዑና ዝጠቅመና ኮኑ እቲ ኣብ ምስሊ እንሪኦ ዘለና ድማ ሓደ ካብ እቶም ባህላዊ ጫማታት ዝኮነ ኣብ ትግራይ ኣብ ቅነ ኣውዳኣመትን ዝተፈላለዩ ናይ ማርዓታትን በዓላትን ዝግበር እዩ፡፡

ቲካ ማለት ሓደ ናይ ውሳነ ናይ ምሃብ ከይዲ ኮይኑ እዚ አብ ምስሊ እንሪኦ ዘለና እዉን ብምክንያት ፖለቲካ ዝተፈጠሩ ችግራት ኮይኖም እዚኦም ድማ ብሰላማዊ ዝኾነ ሰልፊ ምፍታሕ ዝግበር ፃዕሪ ኢና ንርኢ ዘለና።

ገዛ ኣቁሑት፡- እዞም ናይ ገዛ ኣቁሑት እዚኦም ኣብ ናይ ሕድሕድ ማሕበረ ሰብና ገዛ ዝርከቡ ኮይኖም ዝተፈላለዩ ነገራት ንምቅልጣፍ እንጥቀመሎም እዮም፡፡ እዚ ኣብ ምስሊ እንሪኦ ዘለና ነገር ድማ ሓደ ካብእቶም ናይ ገዛ ኣቑሕት ኮይኑ እዚ ድማ ኩሉ ነገር ብቅልጡፍ ንክከውን ዝገብረልና ነገር እዩ፡፡

ንማሕበረሰብ ኣድላዪ ዝኮነ ነገር ሓደ መንበሪ ገዛ እዩ:: እዚ ኣብ ምስሊ ንሪኦ ዘለና ድማ ሓደ ካብቶም መንበሪ ኮይኑ እዚ ድማ ኣብ ዝተፈላለየ ማሕበረሰብ ባህልን ዝተፈለዩ ገዛ ኣለዉ እዚ ኣብ ምስሊ ንሪኦ ዘለና እዉን ናይ ሓደ ሕብረተ-ሰብ መግለፂ ዝበሃሉ ዝኮነ መንበሪ እዩ ።

አብ ሓደ ሕብረተሰብ ዝተፈላለዩ ዓይነት ምግብታት ክህልዉ ይኽእሉ እዮም:: ኣብዚ ምስሊ ንሪኦ ዘለና ድማ ሓደ ካብቶም ናይ ምግቢ ዓይነታት ኮይኑ ቅጫ እናተብሃለ ዝፍለጥ እዩ::

ሕርሻን ግብርናን ካብቶም ንማሕበረሰብ ብጣዕሚ ኣድለይቲ ዝኮኑ ፍልፍል ኣታዊኦምን ፍልፍል ምግቦም ኮይኑ ዘገልግል እዮም መብዛሕትኡ ማሕበረሰብ ብሕርሻ ዝመሓደር እዚ ምስሊ እንሪኦ ዘለና ድማ ሓደ ካብቶም ናይ ሕርሻ ዓይነታት ዝኮኑ ኣትክልትታትን እፅዋታትን ንርኢ ኣለና ።

እዚ ምስሊ ስፓርታዊ ምንቅሰቃስ ዝካየድሉ ስታድዮም ኮይኑ ሰባት ኣከላዊ ምንቅስቃስ ይገብርሉ።

ፀጉሪ ብተፈጥሮ አብ ደጋዊ ኣካል ደቂሰባት ዝቦቁል ኮይኑ ዝተፈላለዩ ቅድታት ንምስትኽኻል ድማ ናይ ማሕበረሰብናን ናይ ባዕልናን መንነት ንሞግላፅ እንጥቀመሉ።

ሓደ ካብቶም ብበዝሒ ንሂወት ጠቀምቲ ዝኮኑ ነገራት ኮይኖም ንዝተፈላለዩ ነገራት ንጥቀመሎም ንመገዓዚ ንምግብነት ንጥቀመሎም ኾይኖም ኣብዚ እንሪኦ ዘለና ድማ ሓደ ካብቶም እንስሳ ኮይኑ ንምግብነት እንጥቀመሎም ንዝተፈላለዩ ነገራት መድሓኒትነት ዝውዕል ደርሆ እዩ፡፡

እዚ ኣብ ምስሊ እንሪኦ ዘለና ሓደ ካብቶም ናይ እፅዋት ዓይነታት ኾይኑ ፤ ቀይሕ ሕብሪ ዘለዎ ፅቡቅ መልክዕ ዘለዎ ናይ ገዛ መመላኽዒ ኽይኒ ዘገልግለና እዩ ።እዙይ ዴማ ኣብ ዝተፈላለዩ ገዛታት ይርከብ።

እፅዋት ካብቶም ንሂወት ኣድለይቲ ዝባሃሉ ነገራት ሓደ ኮይኑ እዚ ኣብ ምስሊ እንሪኦ ዘለና ድማ ሓደ ካብቶም እፅዋት ሓደ ኮይኑ ከተማ ዝሓሸ መልክዕ ንክህልዋን ደስ በሃሊት ንክትከውንን ዝገብር እዩ፡፡

ሰባት ካብ ማሕበረሰቦም ዝወረስዎ ባህልን ልምድን ብምዕባይ ናብ ዝሓሸ ደረጃ ብምብፃሕን ዝተፈላለዩ ዘመናዊ ዝኮኑ ነገራትን ብምውሳክን ንዐኦም ይገልፁና እዮም ኢሎም ዝሓስብዎ ነገራት ዝገልፅሉ ፋሽን እዩ፡፡

እዚ እንሪኦ ዘለና ማሕበርሰብናን ናይ ሓደ ሰብ ሂወት ንምድሓን ሰብ ምዃን እኹል እዩ ብዝብል መርሀ ግብሪ ናይደም ልገሳ ንሪኢ ኣለና።

ተፈልጢ ሰባት እዮም። እዚኦም ድማ ንህዝቢ ደው ዝበሉ እዮሞ ተባሂሎም ይሕሰቡ።

እዚ ኣብ ምስሊ እንሪኦ ዘለና ሓደ ካብቶም መጋየፅታት ኮይኑ እዚ ድማ ደቂ ሰባት ዓርሶም ንምሕላው ካብ ዝጥቀምሉ ናይ መጋየፂ ሓደ እዩ፡፡ እዚ ድማ ጨና እናተባሃለ ዝፍለጥ ኮይኑ እዚ ድማ ካብ ዝተፈላለዩ ሽቶታት ንምርሓቅ ዝገብርዎ እዩ፡፡

ሕብረተሰብን ስድራን ብጣዕሚ ዝተሓሓዙ ነገራት ኮይኖም ሕብረተስብ ንስድራ ስድራ ድማ ንሕብረተሰብ ክሃንፅ ዝክእል እዩ ።ኣብዚ ምስሊ ንሪኦ ዘለና እዉን ዝተፈላለዩ ዓይነታት ስድራ ኣብ ሓደ ቦታ ተኣኪቦም ዝኮነ ነገር እናክበሩ ንሪኢ ኣለና ።

ሓደ ማሕበረሰብ ዝተፈላለዩ ዓይነት ባህልን ሃይማኖትን ክህሉ ይኽእል እዩ። እዚ ምስሊ እንሪኦ ዘለና ድማ ሓደ ኻፍቶም ናይ ሃይማኖት ዓይነታት ዝኾነ መስቀል እናተብሃለ ዝፍለጥ ኣብ ከተማ ማይጨው ዝኽበረሉ ሰርዓት እዩ።

እዚ ልምዓታት ካብቶም ብመንግስቲ ዝግበሩ ነገራት ሓደ ኮይኑ እዚ ድማ ማሕበረሰብና ቅልጡፍን ስሉጥን ዝኾነ ግልጋሎት ንኽህሉ ዝጠቅም እዩ ሓደ ካብቶም መሰረተ ልምዓታት ዝኾኑ ሆስፒታል ድማ ኣብቲ ምስሊ ንርእዮ ዘለና እዩ እዚ ድማ ማሕበረ ሰብና ግልጋሎት ንኽረክብ ዝጠቕሞ እዩ።

ኣብዚ ምስሊ ናይ ዳሽን ዝተባሃለ ባንክ ባንደራ ንምልከት፡፡ ባንደራ ናይ ሓደ ሃገር፣ ትካል፣ ጉጅለ መለለይ ምልክት ክከውን ይክእል፡፡ እዚ ድማ ብዝተፈላለዩ ሕብሪ፣ ቅርፂ፣ ምልክት፣ ታሪክ፣ ባህሊ፣ ፖለቲካን ካልኦትን ትርጉማት ክህልዎ ይክእል፡፡

ምግቢ ሓደ ካብቶም ናይ ደቂ ሰባት መሰረታዊ ዝኮኑ ነገራት ሓደ ኮይኑ ደቂ ሰባት ብዘይ ምግቢ ክነብሩ ከምዘይክእሉ ኩሉ ኣብዛ ምስሊ ንርእዮ ዘለና ድማ ሓደ ካብቶም ደቂ ሰባት ዝበልዕዎ ምግቢ ኮይኑ እዚ ድማ ኣብ ስዕረት ግዝየ ዝብላዕ ካብ ዝተፈላለዮ ውፅኢታት እንስሳ ዝርከብ ስጋ እዩ ።

መመብዛሕትኡ ማሕበረሰብ አብ ትግራይ ዘሎ ዝመማሓደረሉ ሂወቱ ዝመርሐሉን ስራሕ እንተሃለወ ሕርሻ እዩ። እዚ አብ ምስሊ እንርእዮ ዘለና እውን ናይ ሓደ ሰብአይ ወይ ሰበይቲ ዝኾነ ግራት እዩ። እዚ ድማ ንዑኡ ብምሕራስ ዝመሓደረሉ እዩ።

እዚ ኣብ ምስሊ እንሪኦ ዘለና ሓደ ካብቶም ሕጊ ኣክበርቲ ኮይኑ ከምቲ እንርድኦ ድማ ካብ መንግስቲ ዝተወሃቦም ሕግታት ብምፍፃም ናይ ህዝቢ ሰላምን ፀጥታን ዘስፍኑ እዮም እዚ ድማ ሓደ እዩ፡፡

ኣብዚ ምስሊ እንሪኦ ዘለና ነገር ሓደ ኻፍቶም መጋየፂ ኾይኑ እዚ ድማ ደቂ ኣንስትዮኣሕዋትና መልክዕ ኣብ መልክዕ ንኽህልወን ይጠቅም።

ፍልፍል ፍልጠት ምምህራን ተመዲብዎም ዝሓሸ ዝኾነ ትዉልዲ ንምፍጣር ዝግበር ፃዕሪ ኣብዚ ምስሊ እዚ ከም ንሪኦ ዘለና እዉን ዝኾኑ ተምህሮ ተኣኪቦም ሂወቶም ከመሓይሽሉ ዝኽእሉ ትምርቲ እንዳተምህሩ ንሪኢ ኣለና።

ኣርማ ዝተፈላለዩ ስለዝኮኑ ቃለታትን ዝተፈላለዩ ምስልታትን ብምጥቃም ናይቲ በዓል ዋና መምነት ንምግላፅ ዝጥቀምሉ ኮይኑ እዚ ኣብ ምስሊ እንሪኦ ዘለና ሓደ ካብ ናይ ፖሊስ ትገራይ ዝኮነ ኣርማ እዩ፡፡ እዚ ድማ ንዕኡ መንነት ንምግላፅ ይጠቅሙ፡፡

ሓደ ካብቶም ኣድለይቲ ዝባሃሉ ነገራት ኮይኑ ሰባት ሂወቶም ንምምራሕ ዝጠቅም እዩ፡፡ እዚ ኣብ ምስሊ እንሪኦ ዘለና እውን ሓንቲ ናይ ደቂ ኣነስትዮ ፀጉሪ ምስትክካል እትሰርሕ ሰበይቲ ንምልከት፡፡ እዚ ድማ ሂወታ እትመርሓሉ መንገዲ እዩ፡፡

እዙ ኣብ ምስሊ እንሪኦ ዘለና ቦታ ሓደ ኻፍቶም ናይ ፍልጠታት መርከቢ ቦታ ዝኾነ ትምህርቲቤት እንትኸውን እዚ ድማ ሓደ ሰብ ዕድሚኡ ምስ ኣከለ ናብ ትምህርቲ ብምእታውን ኽረኽቦ ዝግብኦ ነገራት ብምርካብን ሂወቱ ንምምሕያሽእ ዝከዶ መንገዲ እዩ

እዚ ምስሊ እንሪኦ ዘለና ካብቶም ናይ ሕርሻ ውፅኢታዊ ማንጎ ኮይኑ እዚ ድማ ከም ፍልፍል ንኣታዊ ምግብነት የገልግለና እዩ፡፡

ጫማ ክዳን ናይ እግሪ ኾዬኑ፤ እግርና ንምሸፋንን ንኽምችወናን ኣብ ግዜ ጉዖን ጉዕዞን ዝተፈላለዩ ተግባራትን እንገብሮ ኾይኑ ዝተፈላለዩ መልክዓትን ሕብርታትን ክርከብ ይከኣል እዩ።

ፖለቲካ ማለት ውሳነ ናይ ምሃብ ኸይዲ እዩ እዚ ኣብ ምስሊ ንሪኦ ዘለና ድማ ሰለማዊ ሰልፊ ኾይኑ ናይ ፖለቲካ ፅልዋ እዩ።

እዚ ኣብ ምስሊ እንሪኦ ዘለና ሓደ ካብቶም ኣርማታት ኮይኑ ኣርማ ማለት ውሕዳት ቃላት ብምግባር ናይ ዝኮነ መንነት ንምግላፅ እንጥቀመሉ እዩ፡፡ እዚ ኣብ ምስሊ እንሪኦ ዘለና ሓደ ካብቶም ናይ ትግራይ ሙሁራት ማሕበር እንዳተባሃለ ዝፍለጥ እዩ፡፡

ሕጊ አኽበርቲ እዚኦም ሕጊ አክብርቲ ማለት ዝወፀ ሕጊ ዘኽብሩን ዝፍፅሙን ኮይኖም እዚኦም ድማ አብ ማሕበረሰብና ልዑል ዋጋን ክብሪ ዘለዎም እዮም ምኽንያቱ ከዓ ድማ ን ማሕብርሰብ ምርግጋእን ናብ ዝሓሸ ሰላም ክምፅእ ዝገብሩ ስለዝኾኑ።

ኣብ ማሕበረሰብና ካብቶም ልዑልዋጋ ዘለዎም ነገራት ሓደ መጋየፅቲ እዮም፣ እዞም ኣብ ምስሊ እንሪኦም ዘለና ድማ ንምግያፅ እንጥቀመሎም ጨናታት እዮም፡፡

ሰባት ምስ ዝአምንዎ ኣካል ከም ፈጣሪኦም ዝሓስብዎን ዝኽተልዎን ኽብርዎን ዘምልኽዎን እምነቶምን ኣተሓሳስብኦምን ዝወሃብ ሰሞ ሃይማኖት ይበሃል። ኣብዚ ምስሊ ድማ ብሓደ እምነት ተኸተልቲ መተኣኻኸቢ ዝጥቀምሉ ገዛ ንምልከት።

እዚ ምስሊ ንርኦ ዘለና ሓደ ካብቶም ናይ መዘናነይ ቦታ ዝኮነ ኮይኑ ደቂ ሰባት ካብ ዘሎዎም ጭንቀት ንክወፁን ናይ ኣእምሮ ሰላም ክስመኦምን ዝከድዎ ቦታ እዩ። እዚ ድማ ነቶም ባዓል ዋና ፍልፍል ኣታዊ ኮይኑ ዘገልግሎም እዩ።

እዚ ኣብ ምስሊ እንሪኦ ዘለና ሓደ ካብቶም ናይ እቶት መርከቢ መንገዲ ኾይኑ ናይ ሰፌት ስራሕቲ እዩ። ናይ ዝተፈላለዩ ኽዳውንትታት ን ቅድታትን ብምውፃእ ብምስፋይን ኽፍሊ ኣታዊ ዝርኽብሉ መንገዲ እዩ።

ሃይነማኖት ዝባሃላል ዝተወሰነ ኣካል ሕብረተሰብ ካብ ሓደ ዕላማ ብምሓዝ ሓደ ኣምላክ ከምልኩ ከለዉ እዩ፡፡ እዚ ኣብ ምስሊ እንሪኦ ዘለና ድማ ናይ እምነት እስልምና ተከተልቲ እየ፡፡

ጋዜጣታትን መፅሓፍቲታትን ሓደ ካብቶም ፍልፍል ፍልጠት ዝኮኑ ኮይኖም እዚኦ ድማ ማሕበረሰብና ሓደ ዘድልዮም ሓበሬታታትን ዝርከበሉ እዩ። እዚ አብ ምስሊ እንሪኦ ዘለና እውን ሓደ ካብቶም መንፈሳዊ መፅሓፍትታት ኮይኖም ብዛዕባ ድንግል ማርያም ዝገልፅ እዩ።

ቤት መስተን ቦኖን ምግብን ኾይኖም ፥።ደቃሰባት ዝዛናግዕሎም እዮሞ። ፍልፍል ኣታውን ኽይኑ ዘገልጎሎም እዩ።

ናይ ገዛን ቢሮን ኣቁሑት ኣብ ሕድሕድ ቢሮን ገዛን ዝርከቡ ኮይኖም እዚ ድማ ማሕበረሰብና ዝተፈላለዩ ግልጋሎት ስልጥ ንክረክብ ዝገብሩ እዮም እዞም ኣብ ምስሊ ንሪኦም ዘለና እዉን ሓደ ካብቶም ናይ ገዛን ናይ ቢሮን ኣቁሑ ዝኮነ ኮሞዲኖ እናተብሃለ ዝፍለጥን ዝተፈላለዩ ኣቁሕትን ንምቅማጥ ንጥቀመሉን

እዚ ኣብ ምስሊ ንርእዮ ዘለና ሓደ ካብቶም ናይ ገዛ ኣቑሑት ኮይኑ እዚ ሽሙ መውቀጫና ወዲ መውቀጫ እናተባሃለ ዝፍለጥ እዩ።

ሕርሻ መሰረት ናይ ሓደ ሕብረተሰብ ኮይኑ እዞም ኣብዚ ምስሊ እንሪኦም ዘለና እፅዋት ድማ ሓደ ናይ ዓይነታት ሕርሻ እዩም፣ እዙይ ድማ ፍልፍል ምግብን ናይ ኣታዊ ዝተፈላለዩ ነገራት ዝቀርቡ እዮም፡

ሰብ ብዘይ ምግቢ ክነብር ከምዘይክእል ከምዝ ዝኮነ ዝፍለጥ ሐቂ እዩ፡፡ እዚ ኣብ ምስሊ እንሪኦ ዘለና ድማ ሓደ ካብቶም ናይ ምግቢ ዓይነታት ዝኮነ ሕ/ሰብ ብሂወቱ ንክቅፅል አድለይቲ ዝኮነ ምግብታት እዮም፡፡ እዚኦም ብምብላዕ ድማ ሂወቱ ይመርሕ፡፡

ሃይማኖት ዝተፈላለዩ ማሕበረ ሰብ ንዓናይውክለና እዩ ኢሎም ዝሓሰብዎ ኣምላኮም ዘምልክሉ ስርዓት ኮይኑ እዚ እንሪኦ ዘለና እውን ሓደ ካብቶም ናይ ኣምልኮታት ስርዓት ዝፍፀመሉ ኮይኑ ናይ ኣክሱም ፅዮን ማርያም ።

እዚ ኣብ ምስሊ እንሪኦ ዘለና ሓደ ካብቶም ናይ በረካ እንስሳ ዝኮነ ሓሰማ ኮይኑ እዚ ድማ ኣብ ዝተፈላለየ ማሕበረ ሰብ ዝተፈላለየ ግልጋሎት ዝውዕል እዩ ፡፡ ክሳብ ንምግብነት ዝውዕለሉ ማሕበረሰብ ኣሎ እዚ ድማ ሓደ እንስሳ እዩ፡፡

ተፈለጥቲ ሰባት ማሕበረ ሰብ ልዑል ዋጋን ክብርን ዘለዎም ማሕበረ ሰቦም ከዓ ደው ኢሎም እዮም ኢሎም ዝሕሰቡ ኮይኖም እዚ ኣብ ምስሊ እንሪኦ ዘለና እውን ሓደ ካብቲ እቶም ተፈለጥቲ ዝኮኑ ናይ ወታደራት መራሕቲ ዝነበረ እዩ፡፡

እዚ እንሪኦ ዘለና ሓደ ኻፍቶም ውፅኢት ስነህንፃ ኾይኑ ወድሰብ ንክነብረሉ ተባሂሉ ዝስራሕ ዘሎ ቦታ እዩ። እዙይ ድማ ካፍቶም ዘሰርሕዎ ዘለው ውፂኢታዊ ዝኾነ ነገር ንምርካብ ተስፋ ዝግበር ነገር እዩ። እቶም ዝሰርሕዎ ዘለው ድማ ፍልፍል ኣታዊ ኮይኑ የገልግሎም።

ሕጊ መኽበርቲ ማለት ካብ ላዕሊ ዝተውሃቦም ሕጊ ዘፈፅሙን ዘኽብሩን ኾይኖም እዚ ኣብ ምስሊ እንሪኦ ዘለና ድማ ሓደ ኻፍቶም ሕጊ መኽበርቲ እዮም።

እዚ ምስሊ እንሪኦ ዘለና ካብቶም እፅዋታት ሓደ ኮይኑ እዚ ድማ ኣብ ትግራይን ዝወቅል ሓደ በለስ እናተባህለ እትጽዋዕን ኣብ እዋን ክረምቲ ከም ምግብነት ዘገልግለና ሓደ ዓይነት ናይ እጸዋት እዩ።

መሰረታዊ ልምዓት ካብቶም ማሕብረሰብና ኣድለይቲ ዝኮኑ ነገራት ኮይኑ እዙይ ድማ ስሉጥን ቅልጥፉን ዝኮነ ግልጋሎት ንክረክብ ገንዘቡን ግዚኡን ክቅጡብን ይጠቅሞ። እዚ ኣብዚ ምስሊ እንሪኦ ዘለና ሓደ ካብቶም መሰረታዊ ግልጋሎት ኮይኑ ገንዘቡ ብቀሊሉ ንከውፅእ ይጠቅሞ፡፡

ሕጊ ኣክበርቲ ካብ ህዝቢ ዝወፁ ንሕጊ ደው ዝበሉ መንግስቲ ዝሃቦም ሕግታት ንከፈፅሙ ደው ዝበሉ እዮም። እዛኦም ኣብ ምስሊ እንሪኦም ዘለና ድማ ሓደ ካብቶም ሕጊ አክበረቲ ኾይኑ ኣብ ባንኪ ስራሕ ዝተዋፈረ ናይ ሕጊ መክበሪ እዩ።

እዚ ናይ መልክዕ ኣብዚ ዘለናዮ ዘመን ልዑል ዋጋ ዘለዎም ነገራት ኮይኖም ስለዚ ድማ ደቂ ሰባት ንዝነኦምን መልከዖምን ንምውሳኽ ዝገብርዎም ውፂኢታት ዝኾኑ እዚኦም ኣብዚ ምስሊ ኻብ ንርእዮም ዘለና ነገራት ሓደ እዮሞ።

አብ ሓደ ማሕበረሰብ ዝተፈላለዩ መጋየፂ ክህልዉ ይክእሉ እዮም፡፡ እዚአኣብ ምስሊ እንሪኦ ዘለና ድማ ሓደ ካብቶም መጋየፂ ዝኮነ ባህላዊ ኣብ ኣክሱም ዝርከብ እዩ፡፡

ንህብረተሰብና ኣድለይቲ ዝኾኑ ነገራት ኣብ ሓደ ቦታ ተኣኪቦም ሕብረተሰብና ብቀሊሉን ሰሉጥ ዝኾነ ግልጋሎት ኣብ ቀረብኡ ንክረክቦ ኣብ ሓደ ቦታ ተኣኪቦም ዝርከቡ ናይ ንግዲ ኣቁሑት ኾይኖም እዙ ኣብ ምስሊ እንሪኦ ዘለና ድማ ሓደ ካፍቶም ናይ ንግዲ ኣቁሑ ዝኮነ ፀባ እዩ።

ሕ/ሰብን ስድራን ሓደ ካብቶም ብጣዕሚ ተተሓዝቲ ዝኮኑ ነገራት ሓደ ኮይኑ ሕ/ሰብ ንስድራ ስድራ ንሕ/ሰብ ድማ ክሃንፅ ዝክእል እዩ። እዚ ኣብ ምስሊ ንሪኦም ዘለና እውን ናይ ሓደ ሕ/ሰብ መምርሒ ስድራ ኣካል ዝኮኑ ሰባት እዮም።

እዚ ምስሊ ክንሪኦ ዘለና እዚ ኣብ ናይ ደቂ ሰባት ሂወት ዝተለምደ ኮይኑ እዚ ደማ ሂወቶም ንምምራሕ ኣብ ዝገብርዎ መንገዲ ምዕዳግን ምሻጥን ኮይኑ እዚ ድማ ሓደ ፍልፍል ናይ ቱሪዝም እና ሃፍትን እዩ።

እዚ እንሪኦ ዘለና ነገር ደቅሰባት ኣብ ሕድሕድ ሂወቶም ንምምራሕን ኣብ ዝገብርዎ ፃዕሪ ዝገብርዎ ነገር ኾይኑ እዚ ድማ ፍልፍል ኣታዊ ኾይኑ ዘገልግሎምን ነቶም ተጠቀምቲ ድማ ፍልፍል ምግብን መስተን ኾይኑ ዘገልግሎም ነገር እዩ።

እዚ ማሕበረሰብና ካብ ዝትዓዳደገሎም መንገድታት ኮይኑ ነቲ ሸያጢ ድማ ከም ፍልፍል ኣታዊ ኮይኑ ዘገልግሎ እዩ፡፡

እዚ ኣብ ምስሊ እንሪኦ ዘለና ሓደ ካብቶም ደቂ ሰባት ዝጥቀመሎም ኣቑሑ ኮይኑ እዚ ድማ ዝተፈላለዩ ቢሮታት ዝርከብ እዩ፡፡ እዚ ድማ ንደቂ ሰባት ሂወቶም ቅልል ንምባልን ዝተፈላለዩ ግልጋሎት ንክፍፅሙን ዝሕግዞም መሳርሒ እዩ፡፡

ምስሊ ንሪኦ ዘለና ሓደ ካብቶም ደቂ ሰባት ዝተፈላለለዩ ነጋራት ንምስራሕ ዝጥቀምሉ ፈሓም እናተብሃለ ዝፍለጥ ነገር ኮይኑ እዚ ድማ ፍልፍል ኣታዊ ንቶም ዝሸጡንደቂ ሰባት ንቶም ዝገዝኡ ድማ ንዘተፈላለዩ ነገራት ንምስራሕ ዝጠቕምዎም ፊሓም ይብሃል፡፡

እዞም ኣብ ምስሊ እንሪኦም ዘለና ዝተፈላለዩ መሦታት ኾይኖም እዚኦም ድማ ዝተፈላለዩ ዝዘጋጀውንደቅ ሰባት ተጠቃምነት ዘገልግሉን እዮም።

ማሕበረ ሰብና ካብ ዘለዎ ጭንቀት ንምውፃእን ዓርሱ ንምሕጓስን ካብ ዝገብርዎ መንገዲታት ኮይኖም ኣብዚ ምስሊ እንሪኢ ዘለና ሓደ ካብኣቶም ዝኮነ እስፖርቲ እዩ፡፡

ባህላዊ መድሓኒት ንዘመናት ንዝተፈላለዩ ሕማማት ንምፍዋስ እናተጠቀምናሉ ዝፀናሕና ኮይኑ ካብ ዝተፈላለዩ ኣቁፅልትን ተክልታትን ዝሰራሕ እዩ፡፡ ኣብ እቲ ምስሊ ከዓ ንመድሓኒትነት ዕላማ ካብ ዘገልግሉ ኣቁፅልቲ ሓደ ንምልከት፡፡

እዚ ምስሊ ንሪኦም ዘለና ዝተፈላለዩ ዓይነት መስተታት ኮይኖም ኣብ ሓደ ቦታ ተኣኪቦም ማሕበረሰብና ብቀሊሉ ክረክቦምን ስልጡን ቅልጥፉን ንክረክብ ኣብ ሓደ ቦታ ተኣኪቦም ይርከቡ እዚ ድማ ንቶም ዝሸጡ ፍልፍል ኣታዊ ኮይኑ የገልግሎም::

እዚ ዝረኣ ዘሎ ምስሊ ኣብ ንህዝቢ ዘድልዩ ኣብ ሓደ ቦታ ተኣኪቦም ዝቅመጥሉ በቦታ እዚ ድማ ህዝቢ ብቀሊሉ ብምካድ ዝገዝእሉ ቦታ እዩ እውን ሓደ ካብቶም ዘድልዩ ነገራት ኮይኑ እዚ ድማ ብጭብጥን ክብርን ንከገልግል ይጠቅም ፡፡

እዚ እንሪኦ ዘለና ሓደ ከፍቶም ናይ ገዛ ኣቅሓ ኾይኑ ዝተፈላለዩ ነገራት ንምፅፋፍ ማይ ንደገ ንምዉፃእን እንጥቀመሉ ኣቅሓ እዩ እዚ ድማ መብዛሕትኡ ግዜ ምግብታት ክንሰርሕ ከለና እቲ ማይ ንምፅፋፍ እንጥቀመሉ እዩ።

ሃይማኖት ማለት ዝኾኑ ማሕበረሰባት ተኣኪቦም እዚ ፈጣሪና እዩ ኢሎም ንዝኣምንዎ ሰበካ ዝፍፅምዎ ናይ ኣምልኾት ስርዓት ኮይኑ ፤እዚ ኣብ ምስሊ ንርእዮ ዘለና ሓደ ካብቶም ናይ ሃይማኖት ዓይነት ዝኾነ እዩ። እዚ ድማ ኣብ ሓደ ቦታ ተኣኪቦም ፈጣሪኦም ንኸምልኹ ንርኢ።

እዚ ኣብ ምሰሊ እንሪኦ ዘለና ሓደ ካብቶም በህላዊ ምግብታት ዝኮነ ኣብ ትግራይ ጋዓት እናተባሃሉ ዝፍለጡ ናይ ፆም ምግብታት ኮይኑ እዚ ድማ ዝተፈላለዩ ነገራት ሕሩጫትን ብምትሕውዋስ ዝስራሕ እዩ፡፡

ኣብ ዝተፈላለዩ ማሕበረሰብ ዝተፈላለዩ ባህልን መንነትን ክህሉ ይክእል እዩ፡፡ እዚ ድማ ነዞም ባህልን መንነቶምን ንምግላፅ ዝተፈላለዩ መጋየፅታት ንጥቀም፡፡ እዚ ኣብ ምስሊ እንሪኦ ዘለና ድማ ሓደ ካብእቶም ዝፈላለዩ መጋየፅተታት ኮይኖም ዝፈላለየ ጥቅምን መመላክዕን ዝጠቅሙ እዮም፡፡

ኣብ ምስሊ እንሪኦም ዘለና ሓደ ካብቶም መስተታት ኮይኖም እዚኦም ድማ ዝተፈላለዩ ከይድታት ንምሕላፍ ናብ ማሕበረ ሰብ ዝቀርቡ እዮም፡፡ እዚኦም ድማ ኣብ ማሕበረ ሰብ ዝውዕል ተጠላብነት ዘለዎ እዩ፡፡ መብዛሕትኡ ግዜ ድማ ብኣወዳት ልዑል ተጠላብነት ዘለዎም እዮም፡፡

ኣብዚ ምስሊ ኸም እንምልከቶ እዛ ናይ ገፀር ቦታ ምስ ባህላዊ ገዛውትን ዝደረቁ ዝተኣከቡ ተረፈ ምህርትን ኣትክልትን ኾይኖም ኸምዚኦም ዝበሉ ኸባቢታትን ሕርሻታትን ንኸባቢዊ ብዝሃ ሂወት ወሰንቲ እዪሞ።

እዚ ምስሊ እንሪኦ ዘለና ሓደ ካፍቶም ተፈጥራኣዊ ዝኾኑ ከባብታት እዙይ ድማ ጎቦታትን ሸንጥሮታትን ንቱሪዝም ኣታዊ ኾይኖም ዘገልጉሉና እዮሞ።

እፅዋት ኮይኑ ኣብ ከይዲ ዕንበባ ዝርከብ ኮይኑ ንመድሓኒት ይጠቅም።

እዚ ደቂ ሰባት ኣብ ዝኮነ ቦታ ምንባር ዝጠቀምሉ ኮይኑ እዚ ድማ ኣብ ዝተፈላለዩ ባህልን ሕብረተሰብን ዝተፈላለዩ ዓየነት መንበሪ ገዛ ክህሉ ይክእል እዩ፡፡ እዚ ድማ ሓደ ካብ እቶም መንነትን ባህልን መግለፂ እዩ፡፡

እዚ ምስሊ እንሪኦ ዘለና ሓደ ካብቶም ቤት ብልዕን መስተን ዝኮነ ኣብ ኣክሱም ኮይኑ ኣክሱም ቱሩጊ ሆቴል እናተባሃለ ዝፍለጥ እዩ፡፡

እቲ መጋየጺ ደቂ ሰባት ኣብ ዘለዎም መልክዕ መልክዕ ንምዉሳክ ዝጥቀምሉ ናይ እግሪ ኩሉ ኣብዚ ምስሊ ክምንዕዘቦ ዘለና ድማ ካብቶ መጋየጽታት ሓደ ኮይኑ እዚ ድማ ኣብ ዝተፈላለዩ ባህልን ሕብረተሰብ ዝተፈላልዩ መጋየጽታት ክህልዉ ይክእሉ እዮም።

ስራሕ ካብቶም ሓደ ብጣዕሚ ኣድላይ ዝኮኑ ነገራት ኮይኑ ሓደ ሰብ ሂወቱ ክመርሕ ኣድላይ ዝኮነ ነገር እዩ፡፡ ኣብዚ ምስሊ እንሮኦ ዘለና ድማ ደቂ ሰባት ዘድልዩ ሙዚቃታት ብምስራሕ ሂወቶም ዘማሓድርሉ ስራሕ እዩ፡፡

እዚ ኣብ ምስሊ እንሪኦ ዘለና ሓደ ካብቶም ማሕበረሰብና መልክዕ ኣብ ምውሳክን ዘለውዎ መልክዕ እውን ኣጉልሁ ንምርኣይን ካብ ዝገብሮም ፃዕርታት ሓደ ኮይኑ፣ እዚ ድማ ኣብ ርእስና እንገብሮን መብዛሕትኡ ግዜ ብደቂ ኣንስትዮ ዝግበር ቅብኣት እዩ፡፡

መፋለጢ ወይ መለለይ ዝተፈላለዩ ናይ ንግዲ አካላት ናቶም ውፅኢታትን ንምፍላጥ ዝጥቀምሎም ኮይኖም እዚኦም ድማ ዝተፈላለዩ ሰሓብቲ ነገራት ብምጥቃም እዩ። እዚ አብ ምስሊ እንሪኦ ዘለና እውን ሓደ ካብቶም ናይ መፍለጢ ዓይነታት ዝኮነ ቤት ትምህርቲ ንምፍላጥ ዝጥቀምሉ እዩ።

እዚ ምስሊ እዚ ንመጓዓዝያ እንጥቀመላ መኪና ንዕዘብ፡፡ እዛ መኪና ድማ ሕብረተሰብ ካብ ሓደ ቦታ ናብ ካሊእ ቦታ ብእግሩ ካብ ምጓዓዝ ግዝኡ ንምቁጣብ ዝጥቀመሉ እዩ፡፡ ስለዚ ድማ እዛ መኪና ጥቅማ በዚ ንዕዘብ፡፡

ካብእቶም ንምሕበረ ሰብ ኣድላይ ዝኮኑ ነገራት ሓደ ካብቶም መሰረተ ልምዓት እዩ፡፡ ካብቶም መሰረተ ልመዓት ድማ ሓደ ናይ ህንፃ ስራሕቲ እዩ፡፡ እዚ እንሪኦ ዘለና ምስሊ እውን ናይ መንገዲ ናይ ምስራሕ መሰረተ ልምዓት እዩ፡፡ እዚ ድማ ስሉጥን ቅልጡፍን ዝኮነ ግልጋሎት ንክህሉ ይጠቅም፡፡

መሰረተ ልምዓት ብመንግስቲ ዝተኣታተው ኮይኖም ንደቂ ሰብ ዝሓሸ ሂወትን ቅልጡፍን ስልጡን ዝኮነ ግልጋሎት ንክህልዎ ዝገብሩ እዮም፡፡ ኣብዚ ምስሊ ካብ እንዕዘቦ ዘለና ሓደ ካብቶም መሰረተ ልምዓታት ኮይኑ እዩ፡፡

ሰብ ዝተፈላለየ ምንቅስቃስ ዝተፈላለየ ዕላማ ሒዙ ክጅምር ይኽእል እዩ። ሓደ ንቅርፂ ክከውን ይኽእል ንጥዕና ክኸውን ይኽእል። ኣብዚ ምስሊ ንርእያ ዘለና እውን ዝኾነት ጓል ኣንስትየቲ ዝኾነ ምንቅስቃስ ክትገብር እንተላ እዩ። እዚ ድማ ንዝተፈላለየ ዕላማ ክኸውን ይኽእል እዩ።

ኣብዚ ምስሊ እንሪኦዘም ዘለና ነገራት ንደቂ ሰባት ዓበይቲ ዝኮኑ ነገራት ኣብ ሓደ ቦታ ተኣኪቦም ደቂ ሰባት ኣብ ክረክብዎ ዝክእሉ ቦታ ብቀሊሉ ክግብንይዎን ክገዝእዎን ዝክእሉ ቦታ እዩ፡፡ እዚ ድማ ነቶም ዝሸጡ ሰባት ፍልፍል ኣታዊኦም ከም ሂወቶም መማሓደሪ ኮይኑ የገልግሎም፡፡

እዞም ኣብቲ ምስሊ ንሪኦም ዘለና ሓደ ካብቶም ናይ ዝተፈላለዩ ናይ መስተ ዓይነታት ኮይኖም እዚኦም ድማ ኣብ ሓደ ቦታ ተኣኪቦምን ንሕብረተሰብ ኣብ ቀረበኦም ንኽረኽብዎም ስልጡን ቅልጥፉን ዝኾነ ግልጋሎት ንኽረኽቡን ዝተገበሩ መንገድታት እዮም።

ሙዚቃ ማለት ጥዑም ዝኮነ ዜማ ኮይኑ ዝተፈላለዩ ኖታታትን ግጥምታትን ብሓደ ኮይኖም ዝፈጥርዎ እዩ። እዚ ድማ ናይ ሓደ ማሕበረሰብ ስምዒት ፣ሓጎስ መግለፂ እዩ። ኣብዚ ምስሊ እዚ ከምንሪኦ ዘለና እውን ዝተፈላለዩ ሙዚቃ ብምግባር ዓርሶም ከዝናንዩ።

እዚ ኣብ ምስሊ እንሪኦ ዘለና ሓደ ኣብ ትግራይ ዝተለመዱ ናይ ገዛ መጋየፂታት ኾይኖምእዮም። እዚኦም ድማ ገዛ ፉሉይ መልክዕን ክብርን ዝህቡ እዮሞ ።እዙይ ድማ ብኢድ ዝስርሑን ብደቅኣንስትዮ ኣሕዋትና ዝስርሑ እዮም።

መፋለጥን ወይ መለለይ ዝተወሰኑ ቃላታትን ምስልታት ብምጥቃም ብምጥቃምን እቲ ውፅኢትካ ንምፍላጥ ንምልላይን ካብ እንጥቀመሎም መንገድታት ሓደ እዩ፡፡

ሓደ መራሒ ሰራዊት ዘርኢ ምስሊ እዩ።

ሕጊ ኣክበርቲ ካብ ህዝቢ ዝወፁን ንህዝቢ ደዉ ዝበሉን ኮይኖም ካብ ስሞም ከምንርድኦም እዉን ብመንግስቲ ዝተዉሃቦም ሕጊ ዘፈፅሙ እዮም እዚኦም ድማ ንህዝቢ ሰላምን ፅጥታን ደዉ ዝበሉ እዮም ኣብዚ ምስሊ ከምንሪኦም ሓደ ካብቶም ሕጊ መክበርቲ ዝኮኑ ናይ ትግራይ ሕጊ መክበርቲ እዮም ።

እዚ ኣብ ምስሊ እንሪኦ ዘለና ካብቶም ኣብ ትግራይ ዝተፈለጡ መጋየፅታት ዝኮነ ወርቂ እንዳተባሃለ ዝፍለጥ እዩ፡፡

ሙዚቃ ዝተፈላለየ ድምፅታት ብምእካብ ዝሰርሕዎ ኮይኖም ናይ ዝተፈላለየ ማሕበረሰብ ስምዒትን ሓጎስን ንምግላፅ እንጥቀመሉ እዩ። እዚ ምስሊ እንርእዮ ዘለና እውን ሓደ ካብአቶም እዩ።

መዘናጊዒ ቦታ፡- ደቂሰባት ሂወቶም ንምዝንጋዕ ዝጥቀምሉ ቦታ ኮይኑ እዚ ኣብ ምስሊ ካብ እንሪኦ ዘለና ድማ ሓደ ካብቶም ደቂ ሰባት ዝዛናግዕሉ መንገዲ እዩ፡፡ እዚ ድማ ፎቶ ብምልዓል ዝተፈላለዩ ቢሮታት ብምስራሕን ክከውን ይክእል እዩ፡፡

ምስሊ እንሪኦ ዘለና ካብቶም መሰሕብ ቱሪዝም ኾይኖም ዘገልግሉ እዮሞ።

መፋለጢ ወይ መለለዪ ኾይኑ ሓደ ናይ ንግዲ ኣካል ንዘፍርዮ ውፅኢት ንምፍለጥዝተፈላለዩ ሞስልታት እዩ።